ብቕልጡፍ ዝተሃንጸን ብታሪኽ ዝደምቕን ቤተ መንግስቲ እምኒ ይርአ። ኣብ ህንጸቱ ድማ ኣረጊትን ዓብይን ንጉሳዊ ግጥሚ ኣሎ። ብኣንጻሩ ደው ኢሉ፡ ምልክት ጥንታዊ ሓይልን ክብሪ ፍልጠትን እዩ።

እዚኣ ቴፕ እያ ከምዚ ሎሚ ሲዲ ፍላሽ ዘይመፀ እንዳሃለወ ብኽሪ ወይ ድማ ብካሴት ሙዚቓታት ተስምዕ ነይራ ፡ ሬድዮ እውን ትስሕብ ነይራ ።

ኣብ መምሃሪ ክፍሊ ተመሃሮ ኮፍ ኢሎም ብተመስጦ ደብሮም ሒዞም ይሰርሑ ኣለዉ መምህሮም ድማ ጋቡኑ ተኸዲኑ እንዳዘረ ዝሪኦም ዘሎ ይመስል ።

እዚ ክልተ ከብቲ ኣብ ሓደ ሜዳ ኣብ ዕንጨይቲ ዝተሰርሐ መድረኽ ብሓባር ክሓርሱ ይራአዩ ኣለው። ኣኽራንን ሰማይን ኣብ ድሕሪት ኮይኖም፡ ኣብ ድሕረ ባይታ ዝተቐመጠ ሕርሻዊ ጽባቐ። ምስክር ምጅማር ምፍራይን ባህላዊ ስነ-ጥበባዊ ስርሓትን ዘርኢ እዩ።

ኣብ ናይ ቴለብዥን ትግራይ ዜና ፕሮግራም ናይ ቆላታትን ገቦታትን ገፀ ምድሪ ምስ ዝርአዩሉ የአፈርና ውሃ ጥበቃ ዝብል ናይ ዜና ርእሲ እኒሀ፡፡ ብሓቂ እዞ ቦታ ኣልምዑኒ ኢሉ ዝሓትት ዘሎ እዩ ዝመስል፡፡

እርሳስ ሕብሪ ዘለዎ ናይ ደኣንስትዮ ጫማ ብድሕሪቱ በሊሕ ኮኑ ንምርጋፁ ኣፀጋሚ ፃማ እዩ። እዚ ጫማ እዚ ምጥቃም ዝፈትዋ የለዋን። ኣነ እውን ኣይፈትወን።

ድሙቕ ብጫ ዝሕብሩ መትሓዚታት “ኒዶ” ዝበሃል ዱቄት ጸባ ብተበጻሒ መንገዲ ይቐርቡ። ኣብ ቅድሚኦም ጸባ ብተስፋ ኣብ ብርጭቆ ክምላእ ዘርኢ ስእሊ ኣሎ። እቲ ምስሊ ናይ ጽሬትን ድልውነትን ስምዒት የንጸባርቕ።

ዓባይ ናይ ጽዕነት መኪና ኣብ ጽርግያ ብዙሕ ጎሓፍ ትድርቢ/ ተፍስስ ኣላ። እቲ ከባቢ ብጎሓፍ ዝተመልአ ኮይኑ፡ ጸቕጢ ምንቅስቓስ ዘርኢ ኩነታት እዩ።

እቲ ቀጠልያ ቆጽሊ ዘለዎ ተኽሊ ኣብ ልዕሊኡ ቀይሕን ኣራንሺን ፍረታት ጥዑም በለስ ክፈሪ ይረአ። ሕብሮምን ተፈጥሮኣዊ ጽባቐኦምን ጽቡቕን ተስፋ ዝህብን ንልብኻ ዘተርኩሱን እዮም።

ካብ ኣሉሙኒም ዝተሰርሐት ናየ ገኣ ኣቅሓ ኮይና እዛ ኣቅሓ እዚ ድማ መትሓዚ ዘለዋ ናይ እንቋቆሖ መስርሒ ትጠቅም። ናይ ገዛ ኣቁሑት ሎብ ብጣዕሚ እዮም ወሲኮም።

እዚ ናይ ቀደም ገራሚ ገዛ እንትከውን ብእዋኑ ግና ብጣዕሚ ደስ ባሃሊ ገዛ እዩ ነይሩ። ሕዚ ድማ ከም ቅርሲ ተቀሚጡ ዝርከብ ዝመስል። ኣብ ከባቢኡ ድማ ብጣዕሚ ዓበይቲ ኣእዋም ኣለዉዎ።

እዚ ኣብ ገዳማትን ቤተክርስትያናትን ዝርከብ መፅሓፍ ቁዱስ ኮይኑ እዚ ማፅሓፍ ድማ ካብ ብራና እዩ ዝስራሕ። እቲ መስርሒኡ ድማ ካብ ቆርበት ጥየል እዩ።

እዚ ዝተጸረየ ዕንጨይቲ ካቢነ ዘርኢ እዩ። ቀይሕ ሕብሪ ዝተለኽየን ኣብ ልዕሊኡ ድማ ስልማት ቅርጺ ዘለዎን እዩ። ብብርጭቆ ዝተሸፈነ ውሽጣዊ ክፍሊ ኣቢልካ ብንጹር ክርአ ዝኽእል ስነ-ጥበባዊ ስራሕ እዩ። ኣብ ገዛኻ ጽባቐ ዝውስኽ እዩ።

እዚ ምስሊ ናይ ፎስተር ክላርክ ዝብል ኣርማ ዘለዎ ሕሩጭ ጽማቑ ኣፕል፥ ኣናናስ፥ ማንጎ ዝሓዘ ታኒካ ዝተደርደረ ኮይኑ ኣብ ጣዉላ መደርደሪ ኣሎ።

ኣብ እምኒ ዝተኣከበ ደስ ዝብል ናይ ፃባ መሕቆንን መራከብን ኣሎ ድሕረ ባይትኡ ድማ ቆርቆሮ ኣለዎ። ኣብቲ በሪ እውን ደው ዝበለት ሳይክል ኣላ።

ተመሃሮ መስርዖም ሓልዮም እንትኸዱ ይርአዩ ኣለዉ፡፡ መስርዕ ምሕላው ካብ ናይ ተመሃራይ መመዘኒ ዲስፒሊን ሓደ እዩ፡፡ በዚ መዳይ ድማ እዚኦም ምስጉናት እዮም፡፡

ኣብ ኣገልግል መሳሊ ኣቕሓ መኣዲ ይቕረብ ኣሎ፡፡ ኣብ ዙርያ እቲ መኣዲ ድማ ስዋ ይርአ ኣሎ፡፡ ቅድሚ እቲ ምግቢ ስዋ ቀሪቡ ምንባሩ ይፍለጥ፡፡ ምኽንያቱ እቲ ዋንጫ ስዋ ተሰትዩ ዝተፋረቐ እዩ፡፡

ተማህሮ ሓደ ዓይነት ፎርም ዝገበሩ ክልተ ኢዶም ናብ ላዕሊ ሓፍ ዝገበሩ እዮም። ሓንቲ ጎል ኣንስቲየቲ ሽፈን ዝብሃል ዓይነት ክዳን ተከዲና ኣላ።

ሓደ ሰብኣይ ኣብ ጥቓ ሓደ ብኽልተ ዕንጨይቲ ዝተሰርሐ ድንድላትን ልሙጽ ባርን ዝተሰርሐ ቀሊል ሓጹር። ምናልባት ከም ምልክት ወይ ስራሕ ሓጺን ንዝተፈላለዩ ናይቲ ከባቢ ዕላማታት ዝውዕል ክኸውን ይኽእል። ካልኦት ኣግራብን ጻዕዳ መኪናን ኣብቲ ደረቕ መሬት ብድሕሪት ይርአ።

ዓቢይ ጉጅለ ጸለምቲ ጻጸ ኣብ ልዕሊ ፍኹስ ዝበለ ሕብሪ ዘለዎ ንእሽተይ ምግቢ ከቢቦም ይረኣዩ። እቶም ጻጸ ነቲ ምግቢ ንምስካም ብሓባር ኣብ ዝሰርሑሉ እዋን ኣዝዮም ትሑዛትን ይመስሉ። እዚ ትግሃትን ምውህሃድን እቶም ጻጸ ዘርኢ እዩ።

ናይ ትኪ ጭጋግ ዝተጨፈነ ገፀ ምድሪ ይርአ ኣሎ፡፡ እዚ ዓዲ ኣብ በሪኽ ቦታ ዘሎ ብምዃኑ ፍሉይ መልክዕ እኔዎ፡፡ ደስ በሃሊ እዩ፡፡

ኣብቲ ብዙሓት ብሽክለታታት ኣብ ጽርግያ ደው ኢለን ኣለዋ። ገሊአን ኣብ ጽርግያ ደው ክብላ እንከለዋ፡ገሊአን ድማ ኣብ መንደቕ ደው ኢለን ይርከባ። ኣብ ድሕሪት ድማ ቀለልቲ ገዛውትን ዝተቐብአ መንደቕን ብርሑቕ ይርአ። እዚ ህይወት ከተማ ድማ ብቐሊል መንገዲ እዩ ዝርኢ።

እዚ ኣብ ጽሩይ መዓልቲ፡ ኣብ ጥቓ መንደቕ እምኒ፡ሓንቲ ዓባይ ሰማያዊት ባነር ደው ኢላ ኣላ። ኣብ ጥቓ መንደቕ እምኒ ዝተሰቕለ ሰማያዊ ባነር ሓበሬታ የመሓላልፍ፡ድሕሪኡ ብሓጺን ዝተሰርሐ ገዛን ብሰፊሕ ብርሃን መዓልቲ ዝረአ ሕብራዊ ሕብሪ ዝተለኽየ ማዕጾን ይስዕብ።"

ድምጺ ኣልቦ ሕብሪ ዘለዎ ቤተ መቕደስ ወይ ናይ ሓደ ንጉስ ስእሊ ብሓርማዝ እንትጓዓዝ ኣብ ቅድሚ ርጉእ ሰማያዊ ሰማይ ጐሊሑ ይርአ። ኣብ ጎኑ ደው ዝበሉ ኣግራብን ኣብ ዙርያኡ ፋሕ ኢሎም ዘለዉ ኣደነቕቲ ስራሕቲ እንትስራሕ የርኢ።

እዚ ካብቶም ናይ ኮንፔተር ክእለትና ንምዕባይ ዝጠቅመና ኮይኑ ብደጊኡ ድማ መሰረታዊ ክእለት ናይ C++ ንምልከት ኣለና። ብ ፊሊሞን ገብረ ሂወት ድማ ተደሪሱ።

እዚኦም ናይ ድሬዳዋ ከንቲባ እዮም፡፡ ከድር ጁሃር ድማ ይበሃሉ፡፡ ኣብ ርእሲ እቲ ምስሎም ዘሎ ፅሑፍ እቲ ፓርቲ ዝሓንፀፆም ኣንፈታት እታ ከተማ ናይ ንግድን ኢንዱስትሪን ማእኸልነታ ክተፅንዕ ከምዝገበር ምግላፅም ተመልኪቱ ኣሎ፡፡

እዋይ ክትጥዕም! ሓንቲ ቆፃል ሕብሪ ዘለዋ ተክሊ አብ ፃዕዳ ፋንጃል ናይ አራንሺ ሻሂ ዘለዎ ብምእታው አብ ፃዕዳ ሰርቪስ ተቀሚጡ ይርከብ፡፡ እዛ ቆፃል ተክሊ ናዕናዕ ተባሂላ ትፍለጥ፡፡ ናዕናዕ አብ ባዕኬል ሕብሪ ድሕረ ገፅ ትርከብ፡፡

ኣብ ወሰን ገዛ ዝተሓፀሩ እፅዋት ይርአዩ ኣለዉ፡፡ ኣብ ከባቢ ገዛ እፅዋት ምትካል ንፁህ ኣየር ንምርካብ ከምኡን ንፅባቐ እቲ ገዛ ጠቓሚ እዩ፡፡

እዚ ኣብ ጸልማት ብርሃን ሽምዓ ተላዒሉ ነቲ ገዛ የብርሆ ኣሎ። ሕብራዊ ጨርቂ ጠረጴዛን ኣብቲ ጠረጴዛ ዝነበሩ ንኣሽቱ መሳርሒታትን ንቐሊልነት ህይወት የርእዩ። ጸልማትን ብርሃንን ኣብ ሓደ ራእይ ይወሃሃዱ ኣለው።

ንኡሽተይ ፍርጅ ትርአ ኣላ፡፡ እዛ ማሽን መጠና እዩ ንኡሽተይ እምበር ኣገልግሎታ ዓብዪ እዩ፡፡ እዚ ፍሪጅ ኣብ ሕድ ሕድ ገዛ ክህሉ ይግብኦ፡፡

እዚ ሪዞርት እዩ ስፍሓቱ ብጣዕሚ ገዚፍ እዩ ዘሎ ኣብ ማእኸል ጎቦታት እዩ ዘሎ፡ ኣብኡ ኸይዱ ዘዕርፍ ሰብ ናይ መንፈስ ዕግበት ዝስመዖ ይመስለኒ ።

ጽብቕትን ርእሰ ተኣማንነትን ዘለዋ ተዋሳኢት ኣብ ግንባር ቅዲ ፋሽን ክትከይድ ትርአ። ከም ሓቀኛ መግለጺ ተቖጺሩ ኣብ ገጻ ርኡይ ኮይኑ፡ እቲ ብሕብሪ ዝተዋደደ ኣቀራርባ ክዳውንቲ ድማ ናይ ዘመናዊነትን ምዕቡልነትን ስምዒት ይህብ።

እዚ እንሪኦ ዘለና ሕውስውስ ዝበለ ኣቁሑ ንርኢ ኣለና። እዚ ኣቁሑ ቡዙሕ ዓይነት ኣቁሑ ዝሽየጥ እውን እንሄዎ። ኣብ ላዕሊኡ ድማ ሓረጊት ጎማ ተደርዲሩ ኣሎ።

ሻምበቆ ናይ ሙዚቃ ምሳርሒ ሓደ ኮይኑ ዓቅና ንእሽተይ እያ ግን ናይ ሻምበቆ ድምፂ ኣዝዩ ደስ ዝብል ድምፂ ዘለዎ ናይ ሙዚቃ ምሳርሒ እዩ?

እዚ ኣብ ሓደ ናይ መስኖ ቦታ እንትከውን ኣብኡ ድማ ዝተፈላለዩ ኣትክልትታት ይረአዩና ኣለዉ። እቲ ሓደ ሽፍ እዩ። እዚ ሽፍ እዚ ንምግብነት እንጥቀመሉ እዩ።

ህፃናት ኣብ መፃወቲ ይርአዩ ኣለዉ፡፡ ኣብ ዥዋዥዌ ዘለዉ እዮም ዝመስሉ፡፡ እዚ ንህፃናት ኣገዳሲ እዩ፡፡ እዚ ምንቅስቓስ ኣእምሮኦምን ኣካሎምን ዘጥንክር እዮ፡፡

ኣብ ክልተ ኡተን ክልተ ዕትሮ ፀሊም ሕብሪ ሓንቲ ኣብቲ ዕትሮ ውሽጢ በትሪ ኣሎ እቱይ ኡተን ዕንጨይቲ ዝናከስ ሓዊ ዘለዎ እዩ።

ብዝሕ ዝበሉ ሰባት ሰላማዊ ሰልፊ ወፅዮም ናይ ትግራይ ባንዴራ ሒዞም ተመዛበልቲ ናይ ምዕራብ ትግራይ ናብ ዓድና ምለሱና ዝብል ሕቶ እናቅረቡ እዮም።

እዞም ቡፁኣት ኣቦታትና ናይ ትግራይ ጳጳሳት ኮይኖም ብቴሌብዥን ምክሪ ኣንዳሃቡ ይረኣዩ ኣለዉ። እዚ ዝህብዎ ዘለዉ ምክሪ ድማ ብዛዕባ ብክነት እዩ።

ኣብ ጸሓይ ዝበርህ ጎደና ከተማ ንእሽቶ ቤት መግቢ ትርአ። ኣብ መስኮት ቤት ምግቢ “ባህላዊ ቁርሲ ገዛ” ዝብል ጽሑፍ ኣለዎ፣ ዝተዳለወ ምግብን ባኒን ዝገልጽ ስእልታት ድማ ኣሎ። መዘናግዕን መዓልታዊ ህይወትን ዝገልጽ ጽምው ዝበለ ከተማዊ ትርኢት እዩ።

ካብ ክሪ ዝተሰርሐ ባህላዊ ስፈታት ዝኮነ መሶብ፣ ወርቂ መሶብ፣ ጊባቦን ካልኦትን ካብ ዝተፈላለዩ ዓይነት ሕብሪታት ዝተሰርሐ ዓይነት ስፈ ኣብ መሬት ተቀሚጦም ኣለዉ።

ድሙቕ ገጽን ተስፋ ዝህብ ትርኢትን ዘለዋ ሰበይቲ ትረአ። ቀይሕ ክዳንን ሕጉስ ገጽን ተኸዲና ትረአ። ኣብ ታሕቲ ብዓበይቲ ፊደላት “ሙሉ ሰሎሞን” ተጻሒፉ ኣሎ፣ መጽሔት መበገሲ ገጽ ኣሎ። ናይ ሓይልን ትእዛዝን ስምዒት ዘመሓላልፍ እዩ።

ብጥንቲ ዝተቐርጸ እምኒ ይርአ፣ ኣብቲ እምኒ ዝተቐርጸ ክቡብን ሞላሊትን ቅርጽታት ፅሑፍ ዝመስል ጽቡቕን ዝድነቕን እዩ። ከም ታሪኻዊ ቅርጻ ምልክት ናይቲ እዋን ዝሓዘ ይመስል፤ ዝናብ ጥንታዊ ስነ-ጥበብ ተወሊዱሉ ኣሎ።

ማዓር ካብ ንህቢ ዝርከብ ኮይኑ ዝተፃረየ ማዓር ኣብ ጎማ ዝተዓሸገ እዩ። ማዓር ንወዲ ስብ ንጥዕኑኡ ብጣዕሚ ጠቃሚ ካብ ዝባሃሉ ሓደ እዩ ።

ዝገርም! ብእምኒን ጭቃን ዝተነደቀ ህንጻ ኣብ ላዕሉ ዝተፈላለዩ ቅርጺታት ብምውጻእ ዒባ ሕብሪ ማዕጾ ከዓ ኣለዎ። ኣብ ጥቕኡ ከዓ ዝተፈላለዩ ኣትክልትን ባኦም ዝተካበበ ህንጻን ይርከቡዎ። ሓንቲ ሮዛ ሕብሪ ክዳን ዝተከደነት ከዓ በቲ መንገዲ ትጉዓዝ ኣላ።

ኣብ ሓደ ሓደ ሰፋሕቲ ናይ ሕርሻ ቦታታት እኽሊ ንምስብሳብ ዓፃዲት ማሽን ይጥቀሙ። ዓፃዲት መኪና ምጥቃም ምህርቲ ንከይባኽንን ካብ ዘይተደለየ ዝናብ ተለይልና ንክንውድእ ይገብረና።

ናይ ኢድ መሳቅል ካብ ብሪ፣ ወርቂ፣ ነሃስ፣ ጥር ቀለምን ዕንፀይትን ዝተፈላለዩ ነገራትን ይስርሑ። ኣብ ከባቢና ብበዝሒ ካብ ነሃስን ዕንፀይትን ብበዝሒ ይርከቡ።

ብትግርኛ ቀንዲ ኣርእስቲ ዘለዋ "ሓዳስ ኤርትራ" እትብል ጋዜጣ ኣብ መአከቢ ክፍሊ ኮፍ ኢሎም ዘለዉ ሰባትን ደቂ ኣንስትዮ ባህላዊ ምድጃ ዝጥቀማሉ ስእልታትን ተሰንዩ ኣሎ። እዚ ድማ ስምዒት ዜናን ፍልጠትን ዘርኢ እዩ።

ኣብታ ፒክኣፕ ዝተሰርዑ ብዙሓት ቆርቆሮ ቀለም፡ ስራሕን ንግዳዊ ንጥፈታትን ከምዘሎ ዘመልክቱ እዮም። እቲ ምድላውን ትራፊክን ነቲ ልሙድ ህይወት ናይ ሓደ ከባቢ ወይ ዕዳጋ ከባቢ ዘንጸባርቕ እዩ። ንመነባብሮ ዝኸውን ስራሕን ጭቡጥ መልክዕ እታ ከተማን ዘርኢ ህያው ስምዒት ኣለዎ።

እቲ ጀበና ባህላዊ ምግቢ ኢትዮጵያን ኤርትራን ኮይኑ፡ ኣካል ናይቲ ስነ-ስርዓት ቡን እዩ። ምልክት ትውፊትን ኣቀባብላን ሓድነትን ኮይኑ፡ ስድራን ኣጋይሽን ዝእከብሉ፡ ዝዛናነየሉ፡ ቡን ዝሰትዩሉ ምዉቕ ሃዋህው ዝፈጥር እዩ።

ኣብ ፃዕዳ ሕብሪ ኮይኑኣብ ርእሲ ሚዛን ሓወልቲ ኣክሱም ኣሎ። ብፀሊም ሕብሪ ፖሊስ ትግራይ ዝብል እዩ ተፃሒፉ ፖሊስ ኣብ ሓንቲ ዓዲ ዓብዩ ግደ ኣለዎ።

ኣብዚ ዝተፃበበ ጐደና ጠረጴዛን ፍሉይ ዲዛይን ዘለዎም ወንበራትን ኣለዉ፡፡ እዚ ኩነት ኣብዚ ጐደና ከምዚ ዓይነት ንብረት ከመይ ኢሉ ይቕመጥ ዝብል ዘተሓሳስብ እዩ፡፡

ንሓዳር ዝኸውን ፍቕራውን ፍቕራውን ምድላው። ኣብ ድሕሪት ድማ ዓቢ ቀይሕ ጽጌረዳ መንደቕ ኣሎ። ፍቕራዊ ኩርናዕ ንኽልተ ሰባት ፍሉይ ለይቲ ንምፍጣር ዝዓለመ ምድላው ኮይኑ፡ ዓቢ ውሳነን ተስፋ ሓጎስን ዝፍጸመሉ ኣገዳሲ ኣጋጣሚ እዩ።

ኣብ እግሪ ሓወልቲ ኣኽሱም ከተማ ብዙሕ ህዝቢ ተኣኪቡ እኒሀ፡፡ ኣብኡ ናይ ቤተ ክርስቲያን ድባባት እኔዉ፡፡ በዚ ምኽንያት እቲ ህዝቢ ሃይማኖታዊ በዓል ከኽብር ዝተኣከበ ምዃኑ ንግምት፡፡

ኣብ ኒዊሕ ናይ ገዛውቲ መደዳ ሰፊሕ ብራንዳ ይርአ ኣሎ፡፡ እዚ ብራንዳ ኣብ በሪ ገዛኻ ዝኾነ ዓይነት ስራሕ ንምስራሕ ከምውን ንመፅለሊ ይጠቅም፡፡ ደስ በሃሊ እዩ ድማ፡፡

እዚ ሸበጥ ዝበሃል ዓይነት ጫማ እዩ፡፡ እዚ ጫማ ኣብ ገዛ ከባቢ ዝርገፅ እምበር ንርሑቕ ከባቢ ዝኸውን ኣይኮነን፡፡ ንገዛ ግን ፅቡቕ እዩ፡፡

እዚ ናይ ኢትዮጵያ ፕረዚደንት ኣምባሳደር ታየ ኣፅቀስላሴ እዩ። እዚ ሚኒስትር ጉዳያት ወፃኢ ነበርን ቀዋሚ ወኪል ኢትዮጵያን ኣብ ሕቡራት መንግስታት ኮይኖም ዘገልገሉ እዮም። እዚ ሓደ ላዕለዋይ በዓል ስልጣን መንግስቲ፡ኣብ ቅድሚ ባንዴራ ሃገሮም ኣብ ወግዓዊ መርገጺ ተቐሪጾም ዝራኣይ እዩ።

ካብ ዓይነታት ማሽናት ኣብዚ እንሪኣ ዘለና ማሸን ናይ ሒሳብ መስርሒ ወይ ድማ ካልኩሌተር እንዳተባሃለት ትፍለት መሽን እያ። ናይ ሒሳብ ስራሕቲ ብቀልጣፋ ዝኮነ ግዜ ትሰርሕ።

ኣብ ኣፍደገ "ሓፈሻዊ ሆስፒታል መቐለ" ጉጅለ መንእሰያትን ሓደ ኣረጊት ሰብኣይን ደው ኢሎም። ምልክት ሓድነትን ምትሕብባርን ማሕበረሰባዊ ኣገልግሎትን እዩ። እቶም መናእሰይ ነቲ ሆስፒታል ናይ ፅሬት ወይ ልምዓታዊ ስራሕ ክሰርሑ ዝተኣከቡ ይመስሉ።

እዚ ብልምዲ ሉካንዳ ብዝብል ንፅውዖ ስጋ ዝሽየጠሉ ቦታ እዩ፡፡ ኣብኡ ዘለዉ ሰራሕተኛታት ንፁሃት እዮም፡፡ እዚ ከዓ ዓዳጊ ሽውሃቱ ንኽኽፈት ዝገብር እዩ፡፡

ህዳሰ ግድብ ኢትዮጵያ ምስ ተመረቀ ናይ መብራህቲ ምቁርራፅ ከም ዘትርፎ ሓሲብና ነይርና። ይኹን እምበር ካብ ዝነበሮ ዝበኣሰ እምበር ኣየመሓየሸን። ስለዚ እቲ ሕብረተሰብ ብጣዕሚ ተስፋ ቆሪፁ ኣሎ።

እዚ ኣብ ትሕቲ ሰማያዊ ሰማይ፡ እቲ ብቐይሕን ጻዕዳን ዝተቐብአ ህንጻ ኮለጅ ኣብ ማእከል ተፈጥሮኣዊ ጽባቐ ኮፍ ኢሉ ኣሎ፤ ኣብቲ ማእከላይ ምልክት "ኒው ላይፍ ኮሌጅ" ዝብል ጽሑፍ ብዛዕባ ተስፋ ትምህርቲ ይገልፅ ኣሎ።

እዚ እንስሳ ዘገዳም ሓርማዝ ይበሃ፡፡ ሃርማዝ ግዙፍ ቁመና ዘለዎ ፍጥረት እንትኾን እፅዋት ብምብራስ ድማ ተወዳዳሪ ዘለዎ ኣይመስለንን፡፡ ቁፅር ሓርምዝ ኣብ ዓለምና ውሑድ እዩ፡፡

ኣብ ሓንቲ ከተማ ኢትዮጵያ ናይ ጎደና ትርኢት ይርአ። መጀመርታ እቲ ሰማያዊ ክፍሊ መኪና ይርአ። እቲ ትርኢት ህያውን ጽዑቕን ኮይኑ፡ ዕግርግርን ዕግርግርን መዓልታዊ ህይወት ከተማ ዘርኢ እዩ።

ብጫ ሕብሪ ኮኮብ ቅርጺ ኣርማ ናይ ኣቢሲንያ ባንኪ ኮይኑ ብጻዕዳ ሕብሪ ተጻሒፉ ኣብ ደም በጊዕ ሕብሪ ድሕረ ባይታ ይርከብ። ካብ ኣፓሎ ክሳብ ሚኣኢቲ ሽሕ ቅርሺ ዝበጽሕ ንምልቃሕ ክማልኡ ዘለዎም መስፈርቲታት ዝብል ጽሑፍ ብጻዕዳ ሕብሪ እዩ።

ኣብ ዝኾነ ቦታ ኮብል ስቶን ይንፀፍ ኣሎ፡፡ ኮብል ስቶን ንፅባቐ ከተማ ፍሉይ ኣስተዋፅኦ ዘለዎ እዩ፡፡ ስራሕ ዕድል ኣብ ምፍጣር ዘለዎ ግደ እውን ዓይዪ እዩ፡፡

እዚ ክፍሊ ቤት ትምህርቲ እዩ ዝመስል፡፡ ኣብቲ ግድግዳ ዋይት ቦርድ ተንጠልጢሉ ይርአ ኣሎ፡፡ ወንበርን ጠረጴዛ እውን ኣለዉ፡፡ እቶም ወናብር ግን ኣብዘይቦትኦም እዮም ዘለዉ፡፡

መንጠልጠሊ ኣንሶላ ኣሎ፤ መብዛሕትኡ ካብ ንኣሽቱ ቡናውን ጻዕዳን ምልክት ዝስራሕ እዩ። እቶም ኣቑሑት ኣብ ብርጭቆ ዝተቐመጡ ኮይኖም፡ ኣብ ድሕሪት ድማ ታሪኽ ናይቲ ኣቑሑት ዝገልጽ ጽሑፍ ዘለዎ ወረቐት ኣሎ። ካብቲ ቅርስታት ዝንጸባረቕ ስምዒት ናይ ታሪኻውን ባህላውን ውርሻ እዩ።

ኣመንቲ ሃይማኖት ኦርቶዶክስ ዝኮኑ ቡዙሓት ሰባት ጻዕዳ ነጸላ ገሊኦም ተዓጢቆም ገሊኦም ከዓ መስቀላዊ ገይሮም ተከዲኖም ኣብ ቀይሕ ሕብሪ ድሕረ ባይታ ጸሎት እናብጽሑ ይርከቡ። ምጽላይ ምስ እግዚኣብሄር የራክብ።

ክልተ ሰባት ባህላዊ ክዳን ኢትዮጵያ ተኸዲኖም ይረኣዩ። ሓደ ሰብኣይ ጻዕዳ ባህላዊ ክዳንን ጸሊም ሰማያዊ ልብስን ጻዕዳ ቱርባንን ተኸዲኑ ደው ኢሉ ኣሎ። ባህሊ ኢትዮጵያ፣ ታሪኽ፣ መንፈሳውነት ዘንጸባርቕ፣ ትውፊትን ክብርን ዘንጸባርቕ እዩ።

እቲ ኣብ ቪድዮ ዘሎ ሰብ (ምናልባት ኪርስ ኣለማዮህ) ባህላዊ ወይ ብፍላይ ድማ ፓተርን ዘለዎ ብሌዘርን ጻዕዳ ማልያን ተኸዲኑ ይርከብ። እቲ ተግባር ኣካል ናይ ሓደ ደርፊ ኣቀራርባ ክኸውን ይኽእል እዩ፣ ኣብ ሕጉስን ርጉእን መንፈስ ድማ ይረአ።

ብጣዕሚ! ብጣዕሚ! ተኣማኒን ሓላውን ካብ ዝተፈላለዩ ሌባት ዝከላከል ናይ ገኣ እንስሳ ፀለምቲ ሕብሪ ዘለዎም ኣክላባት እዮም። ናይዞም ኣክላባት መልሓስ ኩሉ ግዜ ምስ ወፀት እያ።

ዓብይ ባሕሪ ኣብ ጎኖም ዘሎ ኮይኑ ኣብቲ ደረቅ ዝኮነ ቦታ ዝተፈላለየዩ ዓይነት ሕብሪ ዘለዎም ኣድግታት ይከዱ ኣለው። ኣብ ልዕልይኦም እውን ፃዕዳን ቀይሕን ክሻታት ዝተሸከሙ እዮም።

ህፃውንቲ ቅድሚ ናብ ስሩዕ ቤት ትምህርቲ ምእታዎም ቅድመ ትምህርቲ ማለት መውዓሊ ህፃውንቲ ይኣትዉ። ኣብ መውዓሊ ህፃውንቲ ዝበዝሕ ግዚኦም ኣብ ፃውቲ ክህልፍዎ ይግበር። እቶም ህፃውንቲ ብምፅዋቶም ሕጉሳት ይኾኑ።

ዝተፈላለየ መጠንን ቅርፅን ዘለዎም ናይ እዝኒ መጋየፅታት እኔዉ፡፡ ዓዳጊ ካብ ኩሎም ደስ ዝብሎ ዓይነት ኣይስእንን፡፡ በዚ ከዓ ዕዳጋ መቕረብቲ ይሰፍሕ፡፡ ደስ በሃሊ፡፡

ድሙቕ ኣከዳድና ዝለበሱ ካህናት ብሓጎስ ደው ኢሎም ይረኣዩ። ጽቡቕ መስቀላት ኣብ ኢዶም ሒዞም፡ ሰባት ድማ ኣብ ዙርያኦም ብፍርሃት ደው ይብሉ። ብእምነትን ሓጎስን ዝመልአ ስእሊ እዩ።

“E❤️HIOPIA” ዝብል ብዓበይቲ ቀያሕቲ ፊደላት ዝተጻሕፈ ናይ ፍቕሪ ምልክት እዩ። ብድሕሪት ህንጻታት ኣዲስ ኣበባን ምብራቕ ጸሓይን ብጽቡቕ ተሳኢሉ፤ ፍቕሪ ሃገርን ፍልጠት ጽባቐን ብጽቡቕ ዝገልጽ ትርኢት እዩ።

ወንበር ንሰባት ንመቀመጢ እንጥቀመሎም እንትኾውን ካብ ዕንፀይቲ ወይ ካብ ሓፂን ይስራሕ። ሰባት ብበዝሒ ካብ እንፀይቲ ዝስርሑ ወናብር ምጥቃም ይፈትው። ሎሚ ሎሚ ሰባት ብዝተፈላለዩ ቅርፅታት ወናብር ይሰርሒ ኣለው።

ሳብያን ኢንተርናሽናል ሆቴል ኣብ ኢትዮጵያ ከተማ ኣክሱም ዝርከብ እዩ። እዚ ሆቴል እዚ ንጥንታዊ ታሪኽ ኣክሱም ምስ ዘመናዊ ገልግሎታት ብምውህሃድ ናይ ምቾትን ምቾትን ስምዒት ዝህብ እዩ።

እዛ ጋል ኣነስተይቲ እዚኣ ናይ ሞዲየል ተወዳደሪት ኮይና እተፋልጦ ዘለ ቆሙሽ ድማ ካብ ጡጥ ዝተፈተለ ቆሙሽ እዩ። እዚ ቆሙሽ ድማ ጥልፊ ይባሃል።

መብዛሕቲኡ ግዜ ኣብ መስራቤታት ዝርከብ ካብ ሓፂን ዝተሰረሐ ኮይኑ ናይ እቶም ሓለፍቲ ካብ ደገ ምስ መፁ ክዳኖም መስቀሊዝጥቀሙሉ እዩ ።

ኣብ ቐፅሪ ቤት ት/ቲ ተመሃሮ ኣብ መይዳ ገሊኦም ኩዕሶ ዝፃወቱ ዝመስሉ ገሊኦም ድማ ዝሪኡ ዘለዉ ዝመስሉ ገሊኦም ድማ ናብ ክፍሎም ኣንፈት ዝኸዱ ዝመስሉ ይረኣዩ ኣለዉ ፡ሕብሪ ናይ ላዕሊ ድብዚኦም የወይን ጠጅ ይበሃል ።

እዚኦም ኣብ ጀርዲን ዝበቁሉን ንኽዓጽዱ ድሉዋት ዝኾኑን ቆጽሊ ዘለዎም ሓምለዋይ ፍረታት እዮም። እዞም ሓምለዋይ ፍረታት መብዛሕትኡ ግዜ "ስዊስ ቻርድ" ወይ "ቻርድ" ተባሂሎም ዝጽውዑ ኮይኖም ኣባላት ስድራቤት ቢትሮ እዮም። መንፈስካ ዘሐድስን ጥዕና ዘለዎን ጣዕሚ ኣለዎም።

ዝዓነወ ገዛ ብሓመድን ዕንፀይቲን ዝተሰርሐ ቀለሙ ተበላሽዩ ደኒኑ ክፈርስ ኢሉ ኣሎ ካሊእ ብውሽጢ ድማ ብእምኒ ዝተሰርሐ ኣሎ ኣብቲ ደገ ኣእማን ዝተኣከበ ኣለ።

ዝተከተፉ ድንሽን ካሮትን ኣብ ቆጻል ሕብሪ ዘለዋ መጥሓኒት ማሽን ውሽጢ ይርከብ። እዛ መጥሓኒት ማሽን ኣብ ሃሳስ ሓመደዋይ ሕብሪ ድሕረ ገጽ ይርከብ። ብጣዕሚ ጽብቅቲ ማሽን እያ።

ክልል ቤንሻንጉል ጉሙዝ ባንዴራ። እዚ ዞባ ኣብ ሰሜናዊ ምዕራብ ኢትዮጵያ ዝርከብ ኮይኑ፡ ስሙ ካብ ክልተ ቀንዲ ብሄራቱ፡ በርታን ጉሙዝን ዝወሰዶ እዩ። ምልክት ሃገራዊ ኩርዓት፣ መንነት፣ ዞባዊ ሓድነት እዩ።

ቀጠልያ ኦም ይረአ ኣሎ ፣ ብብርሃን ጸሓይ ዝተሓጽበ፤ ኣቝጽልቱ ከም እተተሓሓዘ ኣእዳው ብህይወት መሊኡ እዩ። ከም ተፈጥሮ ጽብቕቲ ተኽሊ እያ።

እዚ ምልክት ኣብ ከባቢ ድሬዳዋ ዝርከብ ናይ ኢንዱስትሪ ፓርክ ኮይኑ ናይ መምጽእን መልአኽን ነጻ ቀረጽ ዘለዎ ዓለም ለኸ ድርጅት ምኻኑ ይገልጽ።

ጽባቐን ምቾትን ዝመልአ ናይ ደቂ ተባዕትዮ ጫማታት ስብስብ እዩ። እቶም ጫማታት ብጸሊም፡ ቡናዊ፡ ጻዕዳን ጸሊምን ሕብሪ ዝቐርቡ ኮይኖም ብቕዲ ዝተነድፉ እዮም።

ኣብ ዕዳጋ ወይ ኣብ ወሰን ጽርግያ ድኳን ንመሸጣ ተንጠልጢሎም ዘለዉ ሕብራዊ ባህላዊ ጽላል ወይ ጽላል ኢትዮጵያ እዮም። እዞም ጽላል እዚኣቶም ኣብ እዋን ሃይማኖታዊ በዓላትን ባህላዊ ፍጻሜታትን ንመከላኸልን ስልማትን ዝውዕሉ እዮም።

ኣብዚ ባህላውን ብኢድ ዝተሰርሑን ስነ-ጥበባዊ ስርሓት ይራኣዩ። ብስነ-ጥበብ ዝተሰርሑ ከም ኣናብስን ቀዛፍን ዝኣመሰሉ ዕንጨይቲ ብሕብሪ ይደምቁ፤ ኣብ ታሕቲ፡ ባህላዊ ጌጽ ከም በዓል ተሰሪዑ ኣሎ። ጽባቐ ስነ-ጥበባዊ ስርሓት ኢድ ብሕብሪ ይዛረብ ኣሎ።

ኣብ ዙርያ ጠረጴዛ ጸወታ ሕንቅልሕንቅሊተይ ዝጻወቱ ህጻናት ኮይኖም፡ ኩሉ ኣቓልቦኦም ኣብቲ ጸወታ ዘተኮረ እዩ። እዚ ድማ ናይ ምምሃርን ቁልዕነትን ፍልጠት ንምድላይ ዝህልዎ ድሌት ዘርኢ እዩ።

ካብቶም ናይ ትግራይ ባህልታት ዝብሃሉ ኣዋልድ ደቂ ኣንትስትዮ ትግራይ ብጣዕሚ ዝህጠወኦ ናይ ኣሸንዳ ክዳን ማለት፣ ጥልፊቅናት ናይ ክሳድ ጎባጉብ፣ ጥር ቀለም መስቀል፣ ፅሩራ ገይራ ኣብ ከባቢ ሩባ ጠጠው ኢላ ኣላ። ኣብ እዋን ኣሸንዳ ብጣዕሚ እየ ሕጉስቲ ዝከውን።

እዞም ኣብ ምስሊ ዝርአዩ ዘለዉ ኣቦ ኣባ ዘወንጌል ዓሲምባ ይበሃሉ፡፡ ሕዚ ካብዚ ዓለም ብሞተ ስጋ ተፈልዮም እዮም፡፡ ነዞም ወላዲ ብዙሕ ህዝቢ ይፈልጦም እዩ፡፡

ኣዋልድ ን ካብ ፅባቅአን ዝሕግዝ ናይ ዝተፈላለዩ ዓይነት ስፌትን ቁኖን ዝከውን ኣርቴ በቢ ከለሩ ኣብ መደርደሪ ተሰቂሉ ብላስቲክ ተዓሺጉ ኣሎ ።

እዚ ካብ ዓይነታት ዳይፐርት ሓደ ዝኾነ "Dr.S BABY DIAPERS" ናይ ህጻናት ዳያፐር መዐሸጊ እዩ። ውጽኢት ሓልዮትን ምቾትን ሓጐስን እዩ፣ ምኽንያቱ ብዛዕባ ጽሬትን ምቾትን ዕሸላት እዩ።

እዚ ዓይነት ተኽሊታት ቃጤማ ወይ ድማ ሰቲ ዝበሃል ኮይኑ ፤ ሰቲ ኣብ ዝኮነ ድግስ እንትህልው ቆሪፅና ብምርብራብ ከም መመላክዒ ዝጠቅም እዩ ። ኣዝዩ ድማ ደስ ይብል።

እዚ ንመርዓ ይኹን ንኻልእ ፍሉይ ኣጋጣሚ ዝኸውን ሕብራዊ ናይ ኢትዮጵያ ባህላዊ ቦታ ዲኮር እዩ። እዚ ዲኮር ንባህላዊ ልምድታት ምስ ዘመናዊ ስነ-ጽባቐ ብምውህሃድ ኣዝዩ ህያው፡ ዘዘናግዕን ፍሉይን ጽምብል ይፈጥር።

ኣብዚ ዘለው ዝተፈላለዩ ዝራእቲ ኣብ ማዳበርያ ፣ ዝተፀፀየ ብርስን፣ ዓተር፣ ቡን፣ ኒሁግ፣ ወዘተ... ኣለው። እዞም ዓይነታት ጥረ-ምረ ንሰውነትና ብጣዕሚ ወሰንትን ሃነፅትን፣ ሓይሊ ወሃብትን ምግብታት እዮም።

ኣብ ላዕሊ“ትራምፕ ንካናዳ፡ ሜክሲኮን ቻይናን ብቐረጽ ቀዳም ክወቅዕ’ዩ” ዝብል ኣርእስቲ ዜና ቢቢሲ ኣሎ። ኣብ ታሕቲ ብቀይሕን ጸሊምን ሕብሪ ዝቐርብ ቻነል ዜና DW ፡ ምስ ርእሰ ተኣማንነት ዘለዎ ኣቀራርባ፤ እዚ ዜና ዓለም ብዙሕ ኣቓልቦን ዝሰሓበ ይመስል።

ምትሕውዋስ መኣዛታት የቕርብ፣ እቲ ውዑይ ጸባ ክሬምን ልሙጽን ቅርጺ ክህብ እንከሎ፡ እቲ ብርቱዕ ኤስፕረሶ ድማ መንፈስካ ዘሐድስን ንቑሕን ስምዒት ይፈጥር። እቲ ቀንዲ መለለዪኡ ድማ ኣብ ንጹር ብርጭቆ ኩባያ ዝቐርብ ንጣር ዘለዎ ሕብራዊ ማክያቶ ቡን እዩ።

እዛ እንሪኣ ዘለና ጣንጡ ክትከውን እዛ ጣንጡ እዚኣ እንተነከሳትካ ዓሶ ትሕዘካ። እዛ ጣንጡ እዚኣ ካብ ሳብ ናብ ሰብ ድማ ዓሶ ተማሓላልፍ ትክእል እያ።

ኣርማ ክለብ ኩዕሶ እግሪ ደደቢት ተዘርጊሑ ኣሎ። እዚ ኣርማ ፍቕሪ ስፖርት፣ ናይ ጋንታ መንፈስ፣ ናይ ኢትዮጵያ ናይ ኩዕሶ እግሪ መንፈስ ዘመሓላልፍ እዩ።

ዙርያ ቀይሕ ጥለቱ ክዳን እተን ደቂ ኣንስትዮን ደቂ ተባዕትዮ ሓደ ዓይነት ተከዲኖም ኣለው። ዙርያ ኣብ ዓመት ባዓልን መርዓን ክርስትናን ክትክደኖ ብጣዕሚ ፅቡቅ እዩ።

ሓንቲ ጋል ኣንስተይቲ ብጣዕሚ ቅጣን ኮይና ቅርፃ ደስ በሃሊ ሓድ ኢዳ ንላዕሊ ገይራ ብቅርፃ ዝተሰርሐ ክዳን ጌራ እስፒል ጫማ ጌራ ደዉ ኢላ ኣላ።

ክፉእ ምርኣይ፡፡ ዓበይቲ ሰባት ተንበርኪኾም ካብ ዝኾነ ወገን ምሕረት ይልምኑ ኣለዉ፡፡ ገለ መፍርሒ ስጉምቲ ዝውሰደሎም እዮም ዝመስሉ ዘለዎ፡፡ ኣነ ከምዚ ዓይነት ክርኢ ኣይደልን፡፡

እዚ መዕርፎ ነፈርቲ እዩ ፡ ክልተ ነፈርቲ እታ ሓንቲ ክትበርር እንዳተላዓለት እታ ሓንቲ ድማ ክትዓልብ እንዳበለት እየን ዘለዋ ፡ ናይ ኢ/ያ ኣየር ይመስላ ።

ቀዊዕ ሽሩጥን ካብቶም ናይ ባህላዊ መሳርሒ ሙዚቃ ካብ ዝብሃለ ሓደ ዘኮነ ክራር ኣናተባህለ ዝፍለጥ ዝሓዘ ኮይኑ ኣብታ ቀዊዖ እውን ናይ ትግራይ ባንዴራ ኣለዋ።

እዞም ክልተ ሰባት ናይ ኣመንቲ ሞስሊም ፃዕዳ ቀሚሽ (ዓብያ) ተከዲኖም ርእሰም እውን ፃዕዳ መጠምጠም ንድሕሪት ዛው ኣቢሎም ኣብ ኮብልስተን ዝተሰርሐ ፀርግያ ጠጠው ኢሎው ኣለው። ግን ቀሚሽ ንወድን መፅልኢ እዩ።

ናይ ኢትዮጽያ ፖስታ አገልግሎት ኣርማ ኣብ ቢጫ ቀለም ፃዕዳን ፅሑፍ ዘለዎ ናይ ሰብ ኢድ ፖስታ ሒዙ ዘርኢ ምስሊ እዩ ።

ኣብ ውሽጢ ክልተ ሰበስልጣን መንግስቲ ብሓጎስ ሰላምታ ይለዋወጡ ኣለዉ። ብድሕሪኦም ሰባት ብሓጎስ ይወዛወዙ ኣለዉ። ምልክት ኣርማ ሕብረት ኤውሮጳ ብድሕሪት ይርአ፣ ተስፋን ሰላምን ዝመልኦ ድርሰት እዩ።

እዛ ሓንቲ ጓል ኣነስተይቲ ኣብ መድረክ ወፅኣ ፋሽን እነዳተወዳደረት ንሪኣ ኣለና። እዛ ጓል ኣነስተይቲ ተከዲናቶ ዘላ ኣብቲ መድረክ ድማ ብፋሽን ዝተሰፈየ ስፌት ክዳን እዩ።

ዶ/ር ዐብይ ይበሃል ናይ ኢ/ያ ጠቕላ ሚኒስተር ኮይኑ ዘገልግል ዘሎ እዩ፡ ኣብ ናይ ፓርላማ መድረኽ እንዳተዛረበ እዩ ዝመስል ዘሎ ዝተኽደኖ ጁባ ኣዚዩ ደስ ይብል ።

እዚ ትራክተር ኣብ ሰፊሕ መሬት ብሓይሊ ተንቀሳቒሳ ነቲ ግራት ንቐውዒ ትዳሎ ኣላ። ቀይሕ ሕብርን ቀጠልያ ተፈጥሮን ኣብ ሓደ ትርኢት ይወሃሃዱ ዘለው ይመስል።

እዚ ቀሊልን ቡናዊን ቆርበት መትሓዚ ዘለዎ ጫማ ይረአ ኣሎ። ብጽኑዕ ጸሊም ጫማ ዝተደገፈ እዩ። ብቐሊሉ ናይ ሓጋይ ዕረፍቲ ስራሕ ዝሰርሕ ጫማ ይመስል።

ካበ ዕንጨይቲ ዝተሰርሑ ካይኖም መስቀል ኣብ ክሳድካ ዝግበርን ከምኡ እውን መብዛሕቲኡ ግዜ ዓበይቲ ወለድናን ፈለስትን ኣን ክሳደን እናገበራ ዝደግማሉ ድጋም ይብሃል።

እዚ ናይ ቀይሕ መስቀል መደብር መድሓኒት መሸጢ እንትከውን ኣብ ሃገርና ኢትዮጵያ ንሕ/ሰብ ብዝሓሸ ዋጋ ግልጋሎት እንዳሃበ ዝርከብ ትካል ገበርቲ ሰናይ እዩ፡፡

እዞም እንሪኦም ዘለና ኩዕሶ ተፃወትቲ እዮም። እዞም ኣብ መዴ ኩዕሶ ንክፃወቱ ዝዳለዉ ዘለዉ መናእሰይ እዮም። እዞም መናእሰይ ድማ ምስ መወዳድርቶም ንክፃወቱ ይዳለዉ ኣለዉ።

ውዑይን ለምለምን መልክዓ ምድሪ ይግለጽ፣ ብድሙቕ ሕብሪ ዝተመልአ። እቲ ቀጠልያን ብጫን ሕብሪ ምልክት ናይቶም ቀዳሞት ባእታታት ክኸውን ከሎ፡ እቲ ኣትክልትን ቅርጺ ሓመድን ድማ ከም ካብ ካልእ ዓለም ዝመጸ ነገር፡ ዘደንቕ ቅድመ-ተፈጥሮኣዊ ስምዒት ይፈጥር።

ናይ ከተማ ፅሬት ዝሰርሑ ክልተ ሰባት ክዳንናይ ፅሬት መለለይ ናይ ላዕሊ ገይረን ደኒነን ጋሓፍ እናኣረያ መዳበርያ ሒዘን እቲ ከባቢ አእማን ዘለዎ እና ንርኢ ዘለና።

እዚኦም እቲ ኽዳኖም ናይ ትግራይ ፍሉይ ሓይሊ እዩ ዝመስል ፡ ናይ ገባራት እኽሊ እንዳዓፀዱ እዮም ዘለዉ ፡ ናይ ስድራ ስውኣት ግራት ይመስለኒ ።

እዚ እንሪኦ ዘለና ሓወልቲ ኮይኑ ናይ ቁዱ ያሬድ ሓወልቲ እቲ። ቁዱስ ያሬድ ኣብ ከባቢ ኣክሱም ዝተወለደ ኮይኑ ዝተወለደሉ ፍሉት ሽሙ መደባይ መደባይ ይባሃል።

ኣየ! መልከዐይ በካ ዝኮና ናይ ኢትዮጰያ ፕሪሚኒስተር ደ/ር ኣብይ ኣሕበድ ምስ ሓደ ጋሻ ኣብ ወንቦር ኮፍ ኢሎም ኣለው። እስኪ ኣቡሽ እንታይ ኮን ይህልወካ ይከውን ዘይተወደኣ ነገር።

ተምሃሮ ምስ መምህራኖም ኣብ ላቦራቶሪ ኣብ ዝካየድ ናይ ሳይንስ ፈተነ ብሓጎስ ይሳተፉ ኣለዉ። ትኹረትን ኣድናቖትን ዝመልአት ብሓባር እንመሃረላ መዓልቲ እያ።

ዓቢ ጉያ ኢትዮጵያ ኣብ ኣዲስ ኣበባ ብሓጎስን ንጹህ መንፈስን ይካየድ ኣሎ። ሰባት ኣብ ጎደናታት ይራኸቡ ኣለዉ፣ ብስምዒት ዋዛን ምሉእ ጸዓትን ይጎዩ ኣለዉ።

እዚ ብጻዕዳ በረኸት ዝተመልኡ ዝተዓሸጉ ኣቑሑት ኮይኖም፡ ብጽፉፍ መስርዕ ኣብ መደርደሪ ተሰሪዖም ኣለዉ። ኣብቲ ምልክት ከም ምቁር ፍርያት 'ሃላዋ ታሂንያ' ዝብል ጽሑፍ ኣሎ። እቶም ሕብርታት ኣብ ብርሃን ብንጹር ይረኣዩ።

ኣብዚ ዝርአ ስክሪፕት ክንክን ኢድን ቆርበትን። እዚ ኣብ ጉዕዞ ክትሕብሕብ ተባሂሉ ዝተዳለወ ልዑል ጽሬት ዘለዎ ሞይስቸራይዘር ሴራቨ፡ ንቆርበት ብቐሊሉ ንምሕካም ይሕግዝ። ኣብ ጽሩይን ምቹእን ቦታ ዝተሰርሐ ናይ ጥዕና ክንክን ስክሪፕት እዩ።

ሰለስተ መስመራት ቀለልቲ ባቡር ኣ/ኣበባ ኣብ ህንፀት ይርከቡ፣ ኣብ ምብራቕን ትሕተ-ሰሃራን ኣፍሪካ ፈላማይ መስመር ባቡር እዩ። ምልክት ዘመናዊነትን ተስፋን እዩ። ፀገማት መጓዓዝያ ኣዲስ ኣበባ ንምፍታሕን ንብዙሓት ሓበንን ሓጎስን ንምፍጣር ዝዓለመ ምዕባለ ከተማ ኣ/ኣበባ ንምፍታሕ ዝዓለመ እዩ።

ዝተፈላለዩ ናይ ህጻውንቲ ዝጥቀምሉ ኣቑሑት ኣብ ጻዕዳ መደርደሪ ጣውላ ትደርዲሮም ይርከቡ። ንኣብነት ዳይፐር ኤቢሲ ፣ ጸባ ላኣሕሚ ዝሓዘ ታኒካ፥ ሳሙና ነርቶም ዝብልን ካልኦትን እዮም።

ኣብ ክልል ጉራጌ ወይ ድማ ደቡብ ዝርከብ ቦታ ዝተሰርሓ መንበሪ ጎጆ ገዛ እዩ ዝመስል ፡ እቲ ጎጆ ንላዕሊ ብጣዕሚ ነዊሕን ወጥዋጥን ኽይኑስ ቕርፁ ደስ ኣይብለካን ።

ኣብ ውሽጢ ድማ ናይ ፋና ብሮድካስቲንግ ትካል (ኤፍ.ቢ.ሲ) መእተዊ ምልክት ይርአ። ብኣንጻሩ፡ ሰማያውን ኣራንሺን ሕብሪ ዘለዎ ደርቢ ኮይኑ፡ ኣገልግሎት ተለቪዥንን ሬድዮን ንምርኣይ ዝዓለመ እዩ። ናይ ፋና ምልክት ብንጹር ተቐሚጡ ኣሎ።

ኣብዚ ህንፃ እዚ ናይ ዝተፈላለዩ መፈለጢታት ኣለው ከ። ካብኣቶም ብፖስተር ተለጢፎም ዘለው ከም፣ ድራፍት ሃውስ፣ ህያብ ሞባይል ፅገና፣ ፊዚክስ ኮርነር ዝብሉ ኣለው።

ኣብ እዋን ክረምቲ ብተፈጥሮኦም ወይ ድማ ብባዕሎም ካብ ዝበቁሉ እፅዋት ኣብ እዋን ዕበባ በፂሑ ኣሎ። እዚ ተክሊ እዚ ዕንበብኡ ጨንኡ ብጣዕሚ እዩ ዘፅልእ።

ዓብይ ጸሊም ጸሊም ልስሉስን ጽቡቕን ፍሬም ዓራት እዩ። ርእሲ ዓራትን ጎኒ ዓራትን ኩሉ ብጨርቂ ዝተሸፈነ ስለዝኾነ ነዚ ዓራት ኣዝዩ ዘመናውን ምቹእን ይመስል፡፡

ናይ ሃብታሙ ኣለባቸው መፅሓፍ ርእሳ ድማ የሱፍ አበባ ትብል ኮይና ኣብቲ ስእላ ኣብ ኮብልስቶን ሱፍ ዕምበባ ወዲቃ ናይ ፀልማት መብራህቲ ዝበረሆ ምስሊ እዩ።

ኣብ ሮሆበት ፍሬሽ ጁስ ዝተፈላለዩ ፋራፍረ ኣለው። ከም ኣብነት ሙዝ፥ ኣራንሺን ኣፕል ማንጎን ይርከቡዎም። ሮሆበት ፍሬሽ ጁስ ዝብል ብዕንቃይ ሕብሪ ተጻሒፉ ኣብ ብጫን ሕብራዊ ድሕረ ባይታ ይርከቡ።

ኣብ ባህላዊ ገዛ ኢትዮጵያ እንዳ መስተ ተተኺሉ፣ ካብ ዕንጨይቲ ዝተሰርሑ ኣቑሑት፡ ምርኢት ክዳውንትን ታሪኻዊ ስእልታትን ነቲ መናድቕ ኣስሊሞሞ ኣለዉ። ኣብ ውሽጢ ዘሎ ሃዋህው ሰላማውን ባህላውን እዩ።

ኣብ ምድረ በዳ ዝኾነ ቦታ ዘለዉ ሰባት እቶም ሓደ ብዘይ ጫማ ጠጠው ዝበሉ እተን በርበረ ሰጢሐን ዘለዋ ሰበይቲ ንኣንፈት ምብራቅ እናማዕደዋ እቲ ፆቱኡ ዘይተነፀረ ከፍ ዝበለ ብሓፈሻ እቶም ሰባት ኣብ ዕርቃንን ፀገምን ከም ዘለዉ ይፍለጥ፡፡

እቲ ሰነድ ባዶ ወረቐት ኮይኑ ንሓሳባት ወይ ርእይቶ ዝቐርብ ቅጥዒ እዩ። እቲ ቀንዲ ኣርእስቲ "ቅጥዒ ግብረ መልሲ ተጠቃሚ" እዩ። ብተወሳኺ ኣብ ታሕተዋይ ጸጋማይ ኩርናዕ ናይቲ ቅጥዒ ብኢድ ዝተጻሕፈ ፌርማ ይርአ። ናይ ተሳትፎን ግሉጽነትን ስምዒት ዝህብ እዩ፤

ክልተ ደቂ ኣነስትዮ ካብአን እተን ብናይ ሓዘን ነፀላ ዝገልበጣ ሰበይቲ ጥዋፍ ሒዘን ኣለዋ፡፡ ካብዚ እንርድኦ እዘን ደቂ ኣንስትዮ ንስርዓተ ፍትሓት ናብ ቤተ ክርስቲያን እናኸዳ ምዃነን እዩ፡፡

ዘመናውን ውቁብን ቤት ጽሕፈት ይርኢ ኣለኹ። ካብ ዕንጨይቲ ዝተሰርሐ ጠረጴዛ፣ ጸሊም ናይ ቤት ጽሕፈት መንበርን ጽቡቕ ምርኢትን ዘለዎ ገዛ ይመስል፤ ሓይልን ብልጽግናን ዝመልአ ቦታ ኮይኑ ይስምዓኒ።

ኣብዚ ምስሊ ኣብ ልዕሊ ጠረጴዛ ላፕቶፕን ስቴፕለርን ተቐሚጦም ይርአዩ ኣለዉ፡፡ እዞም መሳርሕታት ቢሮ ኣብ ስራሕቲ ፅሕፈት ኣዝዮም ኣገደስቲ ንዋት እዮም፡፡

ኣብዚ ዘለው ተማሃሮ ኣብ ውሽጢ ላብረሪ ኮፍ ኢሎ እንዳፅንዑ ኣለው። ኣብ ላብረሪ ኮንካ ምፅናዕ ብዙሕ ሰብ ተማሃራይ የፈቱ። ምክንያቱ ካብ ፅምፂ ነፃ ስለዝኮነ እዩ።

እዛ እንቲ ዘለና እንዳ ሻሂ ቡና ኮይና ሕዚ እትሰርሖ ዘላ ድማ ቡና እንዳቆለወት ኣላ። እዛ ቆልዓ እዚኣ ብጣዕሚ ጎበዝ ናይ ስራሕ ሰብ እያ።

ኣርባዕተ ስፖርተኛታት ብጫ፥ ቀይሕ ዕንቃይን ፃዕዳን ሕብሪ ዘለዎም ማልያታት ተከዲኖም ኣብ ፀሊም ድሕረ ባይታ ይርከቡ። እዞም ስፖርተኛታት ብጣዕሚ ፍሉጣትን ጎበዛትን እዮም።

ኣብ ገዛ ካብ ዝዘጓጀው መመላኪዒታት እቶም ዝበዝሑ ንጥዕና ቆርበትና ጠቐምቲ ኣይኾኑን። ምክንያቱ ድማ ብመጠኖኖምን ኣብ ቆርበትና ተለኽዮም ዝፀንሕሉ ግዜ ስለዘይፍለጡ ኣድለይቲ ኣይኾኑን።

እዚ ኣብ ጻዕዳ መደርደሪ ኮፍ ኢሉ ጻዕዳ ሕብሪ ዘለዎ ኣጋር መኽደኒ ዘለዎ ሻሓነ ኣሎ። ኣብ ልዕሊኡ ድማ ስእሊ ሐምላይ ዕምባባን ቀጠልያ ቆጽልን ኣሎ። እዚ ባህላዊ ስነ-ጽባቐ ዘለዎ ኣቅሓ ገዛ 'ዩ።

ሓንቲ ጓል ኣንስተይቲ ኣብ ተፈጥሮኣዊ ቦታ ኣብ ጥቓ ማይ ኮፍ ኢላ ትርአ። ሕብራዊን ዝውሕዝን ጻዕሪ ዘይብሉን ቅዲኣ ምቾትን ብድሆን ዝፈጥር ስምዒት የመሓላልፍ። እቲ ማይ እግራ ምስ ተንከፈ፡ ባህርያዊ፡ ሰላማዊ፡ ዘዛንይ ስምዒት ይመሓላለፍ።

ኣብ ዓበይቲ ናይ ዕዳጋ ቦታታት ብጣዕሚ ብዙሓት ፍራፍረን ኣሕምልትን ዝሽየጥ ይርከቡ። ሰባት ብጣዕሚ ፅቡቅን ብዙሕን ኣማራፅታት ይረኽቡ። ስለዚ ከምዚኦም ዝበሉ ናይ ዕዳጋ ቦታታት ብቡዙሓት ሰባት ይድህሰሱ።

ሓወልቲታት ኣኽሱም እየን እታ ሓንቲ ዓባይ ካብተን ብጉዲት ተሰይራ ዝወደቐትን ብጣልያን ተሰይራ ዝተወሰደትን ዝደሓነት እያ ፡ እታ ሓንቲ ግን ንኡሽተይ እያ ።

ክትሪኦ ከለኻ ደስ ዘብል ባህላዊ ምግቢ እንጀራ ብክትፎ ወይ ብጥብሲ ኣብ ቡፌ ዝተቐረ ምግቢ ኢትዮጵያ እኒሄ። እዚ ኣቀራርባ እዚ ማራኽን ሸውሃት ዝኸፍትን እዩ።

ኣብዚ ዘለው ህፃውቲ ድማ ብዝተፈላለዩ ሕብሪታ ቅርፂታት እንዳረኣዩን እንዳዓዘቡን ኣብ ሓደ ጠሬጰዛ ኮፍ ኢሎም ኣለው። ህፃውቲ ብጣዕሚ ብዙሕ ክንክን የድዮም እዩ።

ኣብ ጽፉፍን ሃዋህው ዝተቐመጠ ዘመናዊ ናይ ስራሕ ቦታ እዩ፡ ኮምፒዩተራትን መሳርሒታት ስራሕን ኣብ ዓበይቲ ጠረጴዛታት ዘለዎ። ኣብ ዙርያ እቲ ጠረጴዛታት ብጽፉፍ ኣገባብ ዝተሰርዐ መንበር፡ብድሕሪኡ ድማ ቀጠልያ ቆጽሊ ዘለዎ መንደቕ። እዚ ናይ ስራሕ ጸዓትን ዘመናዊነትን ዝውክል እዩ።

ዝተፈላለዩ ናይ ኢትዮጵያ ቅርሲ መስቀላዊ ፍርያት ኣብ ብዙሓት ክልላት ይቐርቡ። ብሕብራዊ መልክዕ ዝተሰለሙ መስቀላት፡ ካብ ብሩርን ብረት ዝተሰርሑ መስቀላትን ሕብራዊ ንብረትን ኣብቲ ብርሃን ይደምቁ።

ኣብ ኤትኤም ኮይኑ ቅርሺ የውፅእ ኣሎ። እቲ ኤትኤም ፃዕዳ ን ብጫን ሕብሪ ዘለዎ ኮይኑ ኣብ ፃዕዳን ፀሊምን ድሕረ ባይታ ይርከብ። ኣይኮነን ብ ቀትሪ ብ ለይቲ ገንዘብ ይለኣክ እዩ።

ዘመናዊ ብዙሕ ደርቢ ዘለዎ ህንጻ ኮይኑ፡ ኣብ ቅድሚት ዘሎ ጎደና ብኣኻውሕን ጸጸርን ዝተመልአ እዩ። እቲ ህንጻ ጽቡቕ እኳ እንተኾነ፡ ከባቢኡ ግን ዘይተዛዘመ ወይ ዘይተጸገነ ስምዒት ይፈጥር።

ኣብ ትግራይ ከተማ ራማን ከባቢኣን ብበዝሒ ካብ ዝምቱ ዓይነታት ፍራምረ እቲ ሓደን ቀንድን ማንጎ እዩ። ፍራምረ ንህፃውንትን ዓበይትን ብምምጋብ ናይ ስርዓተ ምግብና ክንህሉ ይግባእ።

ኣብዚ ከንፈር ንከይደርቕ ዘልስልስ ቻፕስቲክ ዝበሃል ቅመም እዩ፡፡ ኣብቲ ንሪኦ ዘለና 60 ዝብል ፅሑፍ ኣሎ፡፡ እዚ ናይ ቻፕስቲክ ዋጋ እንተይኮነ ኣይተርፍን፡፡

ሰማያዊ ገጽ ዘለዎ መጽሓፍ ይረአ ኣሎ። ኣብ ማእከል ጽቡቕ ብርሃን ዘለዎ ታሪኻዊ ስእሊ ናይ ሓደ ኣቦሓጎ ኣሎ። ኣብ ልዕሊኡ ዘለዉ ጽሑፋት ብግርማዊ መልክዕ ተቐሪጾም ኣለዉ፤ መንፈሳዊ ዝናብ፡ ትምህርታዊ ጽሬትን ዓሚቝ ስምዒትን ዝፈጥር ስምዒት ይፈጥር።

መስተታት፦ መስታታት ኣብ ክልተ ከፊልና ክንሪኦ ንክእል ኢና ። ልስሉስ መስተን ኣርኮላዊ መስተን ድማ ይበሃሉ። ካብ ኣርኮላዊ መስተ ዳሽን ቢራ ሓደ እዩ። ኣነ ቢራ ብጣዕሚ እየ ዝፅልእ!

እዚኣ ቖልዓ ኣሸንዳ ወይ ድማ ቖልዓ ዓይኒ ዋሪ ትበሃል፡ ኣብ መዓንጠኣ ዘሎ መቐነት ይበሃል ካብ ክሳዳ ክሳብ ፍርቒ ማእገራ ዘሎ ማዕተብ ይበሃል ቑኖኣ ድማ ግልብጭ ምስ መስቀሉ ይበሃል ።

እዚ ካቻቤቶ ይባሃል። እዚ ካቻቤቶ እዚ ንዝተፈላለዩ ኣሌክትሮኒክስ መፍትሒ ንጥቀመሉ ኣውሓ እዩ ። እዚ ኣቅሓ ኣበይ ይሽየጥ ይኮን? እንታይ ከ ንፈትሓሉ?

እዚ ኣብ ክዳኖም ጌረሞ ዘለዉ እዞ ሰብ ናይ ቀይሕ መስቀል ዝብል ኣርማ ዘለዎ ክዳን እዩ። እዚኦም ድማ ብቀይሕ መስቀል ዝመፀ ዝተፈላለዩ ናይ ሕክምና ናውትን መድሓኒታትን እናራገፉ ይረአዩና ኣለዉ።

ብብሄራዊ ክልላዊ መንግስቲ ትግራይ ሰነ 2006 ዓም ዝተዳለወት መፅሄተ ሕጊ ትብል መፅሓፍ ትርአ ኣላ፡፡ ሰብ ናይ ሕጊ ኣፍልጦ ክህልዎ እዚ ጠቓሚ እዩ፡፡

ባንኪ ወጋገን ግልጋሎት ሞባይል ባንኪ ብድሙቕን ሕጉስን መልክዑ የቕርብ ኣሎ። ኣብ ማእኸል ቁፅሪ ተሌፎንን ቁፅሪ *866#ን ይርአ፣ እዚ ድማ እቲ ኣገልግሎት ቅልጡፍን ዘመናውን ምዃኑ የመልክት።

ጸሊም ሕብሪ ዘለወን ደርሆታት ኣብ ሓደ ቦታ ኮፍ ኢለን ይራኣያ። ጸሊም ቆርበቶምን ጸጉሮምን ነቲ ዘስካሕክሕ ጽባቐኦም ይውስኸሉ፣ ኣብ ጸልማት ዝነፍሩ እንስሳታት ይመስሉ።

እዚ ኣብ መድረኽ ስርዓት ባንክ ቀለበታት ቁጽሪ መሳርሒታት ሎተሪ ብዓበይቲ ቀለቤት፡ ኣብ ትሕቲኡ ካብ ሚልዮን ናብ ሓደ ተጻሒፉ ኣሎ። ኣብ ቅድሚት ዝመርሑ ሰባት፡ ብድሕሪት ድማ ቀይሕ ክዳን ዝለበሱ ጋንታ ኣለው። ድሙቕ ብርሃን ዘለዎ ክፍሊ ኮይኑ እዩ።

ናይ ማሕበራዊ ሚድያታት መራከቢ ሓፋሽ ዝኮነ ከም ፊስቡክ፣ ኢንስታ ግራም ፣ሊነከደን ፣ቲዊተር ፣ዩቱብ፣ ዋትስ ኣፕ፣ ፔንትሬስት፣ ቴለግራም፣ ቲክቶክን ካልኦትን ምስሊን ኣርማ ተለጢፉ ኣሎ።

እግዚኦ ገራሚ ዒባን ብጫን ሕብሪ ዘለዎም ሓሙሽተ ቱቦታት አብ ቅድሚኦም ብጫን ቆፃልን ሕብሪ ዘለዎም ተክልታት ይርከቡዎም፡፡ ብጎኑ እቲ ቱቦ ዝተፈላለየ ሕብሪ ዘለዎም ከውሒታት ይርከቡዎም፡፡

ደቂ ሰባት ኣብ ሓደ ማዕሊቲ ውዕሎኦም ዝተፈላላየ ዓይነት ምግቢ ብምምጋብ እዮም ዝውዕሉ ን ዝሰትዩን እዙይ ድማ ዝተፈላለየ ሕመቅ ሽታ ስለ ዝፈጥር እዮ ።ብምንታይ ንክላከሎ?

እዚ ቀይሕ ቀለም ዝተቐብአት ንእሽቶ መኪና ዘርኢ እዩ፡ ብጸሊም መእሰሪን ብሓጺን ዝተሰርሐ መንኮርኮርን ዝተማልአት እያ። ቀይሕን ጸሊምን ዝተቐብአ ናይ ስራሕን ጉዕዞን ምልክት፡ ዓቢ መስኮት ኣለዎ።

ኣብ መጽሔት ሚኒስትሪ እቶት ኣብ ቀዳማይ ገጽ ከም... ኣንበብቲ እታ መጽሔት ተወሳኺ ሓበሬታ ዝረኽብሉ ናይ ማሕበራዊ መራኸቢታት ገጻት ከም ፌስቡክ፡ ቴሌግራምን ዩቱብን ይቐርብ።

እዚ ገዳም ኣብ ከባቢ ኣኽሱም ይርከብ፡፡ እንዳ ኣቡነ ጰንጠሌዎን ድማ ይበሃል፡፡ ኣቡነ ጰንጠሌዎን ካብቶም ተስኣቱ ቅዱሳን ሓደ እዮም፡፡ እዚ ገዳሞም ደስ በሃሊ እዩ፡፡

ኣብዚ መንጫዕጫዕታ ሰባት ይርአዩ ኣለዉ፡፡ ከምዚ ዝኣምሰለ መንጫዕጫዕታ ኣብ ከባቢና ኣይርከብን፡፡ እዚ ካብ በሪኽ ቦታ ዝወርድ መንጫዕጫዕታ ንመሐደሲ መንፈስን ኣካልን ተመራፂ እዩ፡፡

እዚ ንእሽቶ ቡናዊ ዘርኢ ዝተመልአ ቀጠልያ ሻሓነ ዘርኢ እዩ። እዞም ዘርኢ እዚኦም ኣድሊስ ዝበሃሉ ኮይኖም ብፍላይ ኣብ ባህላዊ ምግቢ ኢትዮጵያ ዝጥቀሙሉ እዮም። ንቀንዲ ምግቢ ኢትዮጵያዊ ባህላዊ መኣዛታት ዘርኢ እዩ።

እዞም ክልተ ኣትሌት ቀናኒሳ መቀለን ጥሩነሽ ዲባባን ይበሃሉ ን ብተደጋጋሚ ዘሸነፉን ኢ/ ያ ብዙሕ መዳልያ ዘምፅኡን ሃገሮም ኣብ ዓለም ሹማ ክትፅዋዕን ባንዴራኣ ክተውለብልብን ዝገበሩ ጀጋኑ እዮም ።

እዚ ሕብራዊ ቢያቲ ናይ ቡና ሻሂ ወይ ቁርሲ መቕረቢ እዩ፡፡ ቅልል ዝበለ መጠን ስለዘለዎ ንኣጠቓቕማ ምቹው እዩ፡፡ ደስ በሃሊ እውን እዩ፡፡

እዞም ህፃውንቲ እዚኦም ኣብ ሓደ መወእለ ህፃናት ከጅ እንትመረቁ ዘርኢ ምስሊ እዩ። እዞም ህፃውንቲ እዚኦም ከጅ ምስ ተመረቁ ናብ 1ይ ክፍሊ ይምዝገቡ።

እዚ ቀጠልያ ክዳን ዝተኸድነት ጋንታ ኣብ ሓምላይ ሜዳ ነዊሕ ደው ኢሎም ባህላውን ስፖርታውን ሓይሊ ዘርኢ ዘሎ እዩ። ኣብ ኢዶም ዘሎ በትሪ ነቲ ትርኢት ክብሪ ይውስኸሉ።

ሓደ ሰብ መስተ ንዝሓዘ ብርጭቆ ብናይ ችርስ መልክዕ ኣልዒሉ ሒዝዎ ኣሎ፡፡ በቲ ካልእ ገፅ ከዓ ካልኦት ሰተይቲ ምስ መስተኣናገዲት ይርአዩ ኣለዉ፡፡ እዚ እንዳ መስተ ዕሙር እዩ ዝመስል፡፡

ኣብ ህንፀት ዝርከብ ብኮንክሪት ዝተሰርሐ ህንፃ ኮይኑ ንህንፀት ዝውዕል ዕንጨይትን ብረት ዝሰርሕን ደገፍ ይረአ። ብድሕሪት ሰባትን ካልኦት ህንጻታትን ኣለዉ። እዚ ድማ ናይ ዕብየትን ምዕባለን ስምዒት ዘርኢ እዩ።

ኣብ እንግሊዝ ካብ ዝርከቡ ጋንታታት ኩዕሶ እግሪ እቶም ዝዓበዩ ጋንታታት ሊቨርፑልን ኣርሰናልን እዮም። ስለዝኾነ ድማ ኣብ ዝተፈላለዩ እዋናት ንተጋጠምቶም ብምስዓር እውን ይፍለጡ።

ተፈጥሮኣዊ መድሃኒታት ጽባቐ ተራእዩ እዩ፣ ብዝተቖርጸ ቁራጽ ኩኩሜር ዝተሰርሐ፣ ምስ ሕብራዊ መዓር ዝተሓዋወሰ። ብርሃን መዓርን ቀጠልያ ሕብሪ ኩኩሜርን ተደሚሩ ንጽህናን ተፈጥሮን ይለዓዓል።

እውይ ኣዚዩ ደስ ዝብል ገዛ ስፍሕ ዝበለ ልሙሉም ቦታን ዕምበባታትን ዐብይ ፅላልን ኣለዎ ፡ ሰፊሕ ናይ መኪና ኣስፋልቲ ኣለዎ ።

ፍሉጥ ስድራ ናይ ሓደ ገዛ እንኮላይ ከልቦምን፡ ባህላዊ ኣከዳድና ኢትዮጵያ ተኸዲኖምን ገፆም ብሓጎስ ትበርህ፡ ኣብ ጽፍሒ ኣሕምልቲ ደው ኢሎም ድማ ኣለው።

ዶክተር ብርሃኑ ነጋ ናይ 12ተ ክፍሊ መልቀቂ ውፅኢት ኣመልኪቶም መግለፂ ንክህቡ ኣብ ፊት ሚድያ ቀሪቦም ኣለዉ፡፡ እዚ መግለፂ ብዙሓት ብሃንቀውታ ዝፅበይዎ እዮም፡፡

ኣዶ ምስ ኣርባዕተ ደቃ ጻዕዳ ክዳን ተከዲኖም ኣብ ቡናማ ሕብሪ ድሕረ ባይታ ይርከብ። እተን ኣርባዕተ ደቂ ኣንስትዮ ጨጉረን ሰዲደን እቲ ሓደ ወዲ ተባዕታይ ከዓ ጨጉሩ ፈሪዙ ይርከብ።

እዚ መፍትሕ ናይ ጓንጉቸር እዩ እዙይ ብ ናይ ኢድ ስራሕ ወይ ድማ ባህላዊ ኣሰራርሓ ዝተሰርሓ እዩ ናይ ቐደም እጥቐምሎም ዝነበሩ እዩ ።

ንደቂ ሰባት ናብ ዝተፈላለዩ ጎዕዞታት ንምካድ ካብ ዝጥቀምሎም ሓደ ዝኮነ መኪና ሳይክል ጋርን ዝኣመሳሰሉ እዮም። እቱይ ሓደ ኣብ ርእሲ ጀሪካን ብጫ ሕብሪ ዝኮነ ከፍ ኢሉ ኣሎ።

ኣብ ኢትዮጵያ ወይ ኣብ ኤርትራ ዝካየድ ውድድር ቦክሲንግ። ኣብ ማእከል ክልተ ቦክሰኛታት ኣለዉ። ብጸጋም ናይቶም ቦክሰኛታት ምናልባት ዳኛ ወይ ኣወሃሃዲ ውድድር ክኸውን ይኽእል እዩ። ምልክት ውድድርን ጻዕርን ስፖርታዊ ብቕዓትን እዩ።

እዚ ኣብ ሓደ ምድላው ዝተቐመጠ ባህላዊ ስነ-ስርዓት፡ ሰባት ኣብ ወግዓዊ ምድላው ኣብ ሕቖኦም ጨርቂ እናወዛወዙን እናተነፍሑን እዩ ዘርኢ። ኣብ ድሕሪት ቀይሕ ቅስትን በዓላዊ ምድላውን ዘለዎ ባህ ዘብል ትርኢት እዩ።

ኣብዚ ኣርባዕተ ሓያላት ኣጽዋር ኣብ መሬት ተዘርጊሖም ኣለው ፤ ብረትን ዕንጨይትን ብሓባር ተደሚሮም ክብሪ ታሪኽ ሒዞም ይረኣዩ። ኣብ ጎኖም ተነጺፎም ዘለዉ ጸለምቲ ሓለውቲ ምልክት ግዜ እዮም፤ ድልውነትን ምክልኻልን ኣብ ሓደ ምስሊ ተደሚሩ ይረአ።

ጽብቕቲ ኦም ስየ ኣብ ትሕቲ እቲ ድሙቕ ጸሓይ ደው ኢላ ኣላ። እቲ ብሕብርታት ዝመልአ ሰማያዊ ሰማይ ናይ ሃገር ቅሳነት ስምዒት ይፍንው፤ ኣብ ከባቢኡ ዝርከቡ ገዛውትን ለምለም ሓምላይ መሬትን ብመዓልቲ ዕረፍቲ ዝወሃበሉ ቦታ የለዓዕል።

ኣብቲ ድኳን ምግቢ ዝነበረ ዕሹግ እኽሊ ብጥንቃቐ ነቒጹ ዝተሸጠ ይመስል። እተን ኣሉሚንየም ቅርጺ ዘለወንን ድሙቕ ሕብሪ ዘለወንን ዕሹጋት ብኣጋጣሚ መሲሉ ኣብ ብርሃን እቲ ድኳን ይነቅጻ።

እዚ ፍረታት ኣብ ጽርግያ ተዘርጊሖም፡ ብቐይሕ መብራህቲ ዝተመልኡ እዮም። ገሊኦም ብዝተዳለወ መልክዕ፡ ብንጹር ብርጭቆ ተሸፊኖም ይራኣዩ ኣለዉ። እዚ ምስሊ ንመቐረት ተፈጥሮ ብቐሊልነትን ጽባቐን ዘርኢ'ዩ።

ንእሽቶን ሓደ ደብርን ብኮንክሪት ዝተሰርሐ ህንጻ ይርአ፣ ምናልባት ድኳን ወይ ቤት ጽሕፈት። ነቲ ናይቲ ከባቢ ንግድን መዓልታዊ ህይወትን ዘንጸባርቕ ኮይኑ፡ ቅልል ዝበለ ናይ ገጠር ወይ ከባቢ ከተማ ምድላው ይስምዓካ፡፡

ዋው ደስ ክብል ኣገልግል። እዚ ኣገልግል ዝሰፈየቶ ወሓለ ሰበይቲ እያ። እዚ ስፈ ድማ መብዛሕትኡ ኣብ ትግራይ እዩ ዝፍለጥ። እዚ ድማ ካብ ሃርን እድኒን ይስፈ።

ሕብሪ ዝመልአ ቀጢን ሰንሰለት ወርቂ ኣብ ክሳድ ዝበርህ ሕብራዊ ጩራ ተስፋ ይረአ። ኣብ ማእከል ዝተኣሳሰሩ ክልተ ቅርጺ ልቢ ምስ ሕብርታቶም ሓድሽ ስምዒት የቕርቡ፣ ኣካል ድማ ብጽቡቕ ብርሃን ዝደምቕ ብተስፋ ዝመልአ ቅርጺ ደው ዝበለ ኮይኑ ይስምዓካ።

ኣብ ጻዕዳ መደርደሪ ቀይሕ ጫማ ዝሓዘ ውህደት ዘርኢ እዩ። እቲ ጫማ ብቐይሕ ገመድ ዝተኣስረ ኮይኑ ኣብ ታሕቲ ጻዕዳ ጫፍ ኣለዎ። ኣብ ድሕሪት ድማ ቀጠልያ ቆጽሊ ዘለዎ ተኽሊ ኣብ ንእሽቶ መትሓዚ ተቐሚጡ ኣሎ። እዚ መልክዕ ጽሩይን ብቐሊሉ ዝተሰርዐን እዩ።

እዚ ኣብ ደገ ኣብ ዝርከብ ጽርግያ ዝተተኽለ ንእሽቶን ቀሊልን ቦታ እዩ። ብቐሊል ቅዲ ዝተዳለወ መስፈይ ማሽን እዩ፡ ናይ ሰራሕተኛ ዝመስል መልክዕ ኣለዎ። ብቐይሕ ጨርቂ ዝተሸፈነ ቦታ፡ ብተፈጥሮኣዊ ቅልልነት ዝመልአ እዩ።

ፃዕዳ ዒፍ ዕምበባ ኣፍ ኣፋ ቐርቂራ ትበርር ኣላ እት በርሮ ዘላ ቦታ ድማ ኣብ ናይ ኢ/ያ ምስሊ እዩ .፡ ምስሊ ናይ ዚ/ያ ብቆፃል እዩ ዘሎ ፡ እዚ ማለት ን ኢ/ያ ዓድና ሰላምን ልምዓትን ንምነየላ ።

ትንፋስ ዝሰኣነት ጓል ኣንስተይቲ ኣብ መድረኽ፡ ኣብ ማይክሮፎን እትዛረብ ኢዳ ኣልዒላ፡ ብውዕዉዕ ስምዒትን ሓላፍነትን ኣብ ዘተ ክትዋፈር ትረአ። ፍሩይን ኣነቓቓሕን በሊ ተባሂላ ትዛረብ ዘላ ትመስል፣ ብዘይሕፍረት ኣብ ቅድሚ እቶም ኣወዳትን ካህንን ትዛረብ..

ዓብይን ሞያውን ኣገልግሎት ብመቑረጺ ስፌት ይወሃብ። ብትግርኛ " መቑረጺ ስፌት" ይበሃል። ናይ ጥንቃቐን ሞያዊ ብቕዓትን ጉዳይ ኮይኑ፡ ንጽሬት ዘለዎ ስራሕ ስፌት ትኽክለኛ መሳርሒታት ምጥቃም ኣገዳሲ ምዃኑ ዘርኢ እዩ።

እዚ ብጽፉፍ ጠረጴዛታትን መንበርን ዝተመልአ ብብርሃን ዝመልአ ክፍሊ እዩ። ብቕድሚት ብዓቢ መስኮት ዝበርሀ። ኣብ መንደቕ ዘሎ ቀጠልያ ሰሌዳ ብተስፋ ፍልጠት ይጽበ ኣሎ።

ክልተ ሰዓታትን ሰማያዊ መኽደኒ ዘለዎ ናይ ብርጭቆ ዕትሮን ኣብ ሓደ ጠረጴዛ ተቐሚጦም ኣለዉ። ንሰላት እስልምና ዝኸውን ሰዓት ዘርኢ ሰዓት ይመስል። ንሱ ድማ ውህደት ናይ ግዜ ምሕላውን ውልቃዊ ኣቑሑትን ኮይኑ፡ ኣብ መዓልታዊ ህይወት ዝጥቀሙሉ ኣቑሑት ዝገልጽ እዩ።

ሰለስተ ጠርሙዝ ዝመልአ ዳንኪራ ዝበሃል ፈሳሲ ብቀይሕን ብጫን ሕብሪ ዘለዎ አብ ሊላ ሕብሪ አርባዕተ አንጎሎ ዘለዎ ቦፌ ተቀሚጦም አብ ሊላ ሕብሪ ዝተከደነ ሰብ ኢድ ይርከቡ፡፡ እሰይ ዳንኪራ ምስታይ ክምቅር!

ተሳተፍቲ ኣብ ሓደ ዓቢይ ክፍሊ ኮፍ ኢሎም፡ ንኣስተምህሮ ዋዕላ ብኣቓልቦ ክሰምዑ ይረኣዩ። ኣብ ታሕቲ ናይ ተለቪዥን ስክሪፕት ይርአ፣ ሓደ ተርጓሚ ቋንቋ ምልክት ድማ ብየማን ኣቓልቦ ክዛረብ ይርአ። እቲ ክፍሊ ብስምዒት ስቕታን ተሳትፎን ዝተመልአ እዩ።

ካብቶም ኣብ ትግራይ ካብ ዝርከቡ ውርያት ደረፍቲ ካብ ዝብሃሉ ሓደ ዝኮነ ፅሓይ ብራቅ እናተባህለ ብሳውኡ ሹም ይፍለጥ። ኣብ ኢዱ ድማ ጭራዋጣ ሒዚ ኣሎ።

ሰለስተ ጻዕዳ ሕብሪ ዘለዎም ፈሰስቲ ቅብኣት ብጸሊምን ብጫን ሕብሪ ዝተጸሓፉ ኣብ ጎኖም ተለጢፉ ይርከብ። እዚኦም ከዓ ኣብ ጻዕዳ ብራማ ሕብሪ ጣውላ ተቀሚጦም ይርከቡ።

ፈረስ ካብ ባህላዊ መጓዓዓዝያታት እቲ ሓደ እዩ። ኣብ ከተማታት ይኹን ኣብ ገጠር ከባቢታት ንመጓዓዓዝያ ኣቍሑትን ንሰባትን ይጠቅሙና። ኣፍራስ ብዙሕ እንክብባቤን ኣመጋግባን ክግበረሎም ኣለዎ።

ሓረስታይ ሙእ ሓጋይ ነቲ መሬት ኣድላይ ዝብሃል ክንክንእናገበሩ ምስ ፀንሑ ኣብ እዋን ክረምቲ ዘርኢ ምስ ዘርኡ ኣብ እዋን ቀውዒ ብዓፅድ መልክዕ ይስብሰብ።

ናይ ቢሮ ትምህርቲ ክልል ትግራይ ኣርማ ናይ መብራህቲ ብቢጫ ናይ ስገም ምስሊ ዝከበቦ ብሰማያዊ ዝተፃሓፈ ብትግርኛን ኢንግሎዝን ናይ መፅሓፍ ምልክት ዘለዋ ኣርማ እያ ።

ደቂ ተባዕትዮ ኣብ ደገ ሓደ ባህላዊ ገዛ ምናልባት ኣብ ክልላት ትግራይ ወይ ኣምሓራ ተኣኪቦም። ገለ ካብቶም ደቂ ተባዕትዮ ዘጣቕዑ ወይ ደርፊ ሒዞም ዝጽንበሩ ይመስሉ። ሓድነት፣ ባህላዊ መዘናግዕን ሓጎስን ዘርኢ እዩ፣ ሰባት ብሓባር ተኣኪቦም ሙዚቃን ዕላልን ከስተማቕሩ ከለዉ።

ክልተ ወለዲ ሰብኣይን ሰበይትን ምስ ክልተ ደቆም ብኣትክልትን ሓምለዋይ ሳዕርን ኣብ ዝተከበበ ወሰን ወሰን ባሕሪ ንፁህ ኣየር እንዳወሰዱ እንትዝናነዩ ዘርኢ ምስሊ።

ኣብ መናሃርያ ናይ መካኪን መዕረፊ ብዙሓትን ዝተፈላለያን መካኪን ኣብ ሓመደዋይ ሕብሪ ድሕረ ባይታ ጠጠው ኢለን ይርከባ። ጻዕዳ፥ ቀይሕን ሓመኩሽታይን ሕብሪ ዘለወን እየን። እግዚኦ ክበዝሓ ኣባጊዕ እየ።

ሓደ ዓብይ ዝተተኮሰ ጸሊም ሕብሪ ዘለዎ ቦምቢ ኣብ ብጫ ሕብሪ ዘለዎ መሬት ወዲቁ ይርከብ። ሓደ ቆጻል ሽጋማኖ ዝተከደነ ሰብኣይ ይጋዓዝ ኣሎ። ናይ ታንኪ እግሪ እውን ኣብ ስፓልት መንገዲ ይርከብ።

ድሮን ሰባት ንዝተፈላለዩ ስራሕቲ መሳለጢ ኢሎም ዝመሓዝዎ ናይዚ ዘመን ምህዞ እዩ። ነገር ግን ሰባት ድሮን ንፅቡቅ ስራሕቲ ካብ ምውዓል ኣብ ሕማቅ ስራሕቲ የውዕሉዎም ኣለው።

ኣብ ሓደ ጎደና ከተማ ደው ኢሉ ብዙሕ ንብረት ዘለዎ ሰለስተ ደብሪ ህንጻ፡ ንዝተፈላለዩ ድኳናትን ኣገልግሎታትን ዝምልከት ምልክታት ክመልእ ይረአ። ኣብ ቅድሚት ደው ዝበለት ታክሲ ነቲ ዕሙር ንጥፈታት እታ ከተማ ይውስኸሉ። ህይወት ከተማ ዝፈጥር ስምዒት ኣለዎ።

ብዙሓት ጻዕዳ ባህላዊ ክዳን ዝተኸድኑ ሰባት ኣብ መንገዲ ብሰላምን ብኣኽብሮትን ናብ ሓደ ኣቕጣጫ ክጓዓዙ ይረኣዩ፤ ድንቂ መንፈሳውን ባህላውን ቅዱስ ኣጋጣሚ ይመስል።

እዚ ዝራዕቲ ብመስመር ዝተዘርኣ ኾይኑ ናይ መስኖ እዩ ዝመስል ብጫ ሕብሪ ኾይኑ ፍረ ንኽፈሪ ዝዓምበበ እዩ ዝመስል ፡እቲ መሬቱ ድማ ፀሊም ዋልካ እዩ ዝመስል ።

ብሕብሩ ጸሊም እዩ። ብዘይካ እቶም ስታንዳርድ ፊደላት መፍትሕታት፡ ቁጽራዊ መፍትሕን ፋንክሽን መፍትሕን ኣለዎ። ኣቀማምጣ፦ እቲ ቁልፊ ሰሌዳ ኣብ ዕንጨይቲ ዝመስል ጠረጴዛ ምስ ዋተርማርክ ተቐሚጡ፡ ፍሉጥን ተግባራውን ስምዒት ይህቦ፡፡

ካርቶን ናይ ቀይሕ ቢሮ ኦባማ ምስሊ ዘለዎ ምስሊ እቲ ካርቶን ቢጫ ብቀይሕ ፅሑፍን ምስልን ዘለዎ ኣብ ጣውላ ኮፍ ኢሉ ኣሎ።

ኣብ ውሽጢ ሓደ ወተሃደር ኣብ ደረቕን ኣኽራናትን መሬት ኮፍ ኢሉ ክጽበ ይረአ። ኣብ ኢዱ ዕጥቂ ሒዙ ናብ ርሑቕ መሬት ገጹ ብምጥማት ናይ ምጽዋዕን ትጽቢትን ስምዒት ይፈጥር።

ኣብ ወሰን ወሰን ቃላይ ማይ ዝርከቡ ሓምለዎት ተክሊታት ቆጻል ሕብሪ ዘለዎም ኮይኖም፥ ቡዙሓት ጎቦታትን እምባታትን ከቢቦም ይርከቡ። እዚ ቃላይ ማይ ንጉስ ተባሂሉ ይፅዋዕ።

ብሕብርታትን ዕምባባታትን ቅርጽታትን ዝተሸለመ ንብሩህ ብረት ዝሰርሕ ፔርሞስ ይርአ። እዚ ፔርሞስ እዚ ውዑይ ቡን ወይ ቀመማዊ ሻሂ ብጽቡቕ ዝዕቅብ ናይ ገዛ መሓዛ እዩ።

ዓበይትን ግርማውያንን ኣኽራናት ይረኣዩ፣ ሰማያዊ ሕብሪ ዘለዎምን ካብ ርሑቕ ዝረኣዩን እዮም። ንዓይኒ ባህ ዘብልን ሰላማውን ስምዒት ዝህብ ሰፊሕን ተፈጥሮኣዊን መልክዓ ምድሪ ኢትዮጵያ ዘርኢ እዩ፡፡

ኣብ ሽፋኑ ሰለስተ ክቡራት ኣብ ሰረገላ ዝተቐመጡ ዝርአዩሉ "የመፅሓፍ ቅዱስ ጥናት መግቢያ" ዝብል መፅሓፍ ይርአ ኣሎ፡፡ እቶም ሰባት ውክልንኦም ንሃዋርያ ፊሊዶስ፣ ንኢትዮጵያ ናይ ንግስት ህንደኬ ጃንደረባን ንናሒ ሰረገላን እንተይኮነ ኣይተርፍን፡፡

እዞም ሰብኣይ ጋሼ ኣበራ ሞላ ይበሃሉ፡፡ ንሶም ካብ ወፃኢ ሃገር ናብ ዓዶም ተመሊሶም ንኣዲስ ኣባባ ፅርይቲ ንምግባር ብዙሕ ዝፀዓሩ ክቡር በዓል ሞያ ሙዚቃ እዮም፡፡

ባህላዊ መልክዕ ናይ ሓደ ገጠር ከባቢ ዘርኢ እዩ። ኣብ ቅድሚት ብዓበይቲ ኣእማን ዝተሃንጸ ጽኑዕ መንደቕ ኣሎ። ብድሕሪ እቲ መንደቕ ውሑዳት ገዛውቲ ብባህላዊ መንደቕ ጭቃን እምንን ኣለዉ። ንባህላዊ መንደቕ እምንን ገጠራዊ ህይወት ኮንሰንን ዘንጸባርቕ ተፈጥሮኣዊ መልክዕ ኣለዎ።

ቢክ ዝበሃል ቀዳሞት ዝፈትዉዎ ዓይነት እስክርቢቶ ምስ ባኾኡ ይርአ ኣሎ፡፡ እዚ ኣብ ኢትዮጵያ ናይ ነዊሕ ዘመን ታሪክ ዘለዎ እዩ፡፡ ቀዳሞት በዚ እስክርቢቶ እዮም ተማሂሮም፡፡

እዚ ኣብ ኣኽሱም ከተማ ዝርከብ ናይ ርእሰ ኣድባራት ወገዳማት ኣኽሱም ፅዮን ሰበኻ ጉባኤ ቤት ፅሕፈት እዩ፡፡ ካብ ቤተ ክርስቲያን ርሕቕ ምባሉ እቲ ናይ ቢሮ ስራሕ ንቤተ ክርስቲያን ከይርብሽ ተባሂሉ ዝተገብረ ምዃኑ ይንገር፡፡

ክልተ ደቂ ኣንስትዮ ጸሊምን ጻዕዳን ዘበናዊ ቅዲ ፋሽን ክዳውንቲ ተኸዲነን ኣብ ምርኢት ፋሽን ከፋልጣ ይርኣያ። እቲ ኣከዳድና ኣዝዩ ዘመናውን ውቁብን እዩ።

ኣብዚ ስእሊ ዝርአ ዓቢ ጥርሙዝ እዩ። እዚ ጥርሙዝ ብቐይሕ ፊደላት "ቪምቶ" ዝብል ጽሑፍ ኣለዎ። ብጸሊም ናይ ፍረታት መስተ ዝተመልአ ኮይኑ፡ ኣብ ልዕሊኡ ወርቃዊ ቆቢዕ ዝተለኽየ ኮይኑ፡ ዓቢ ታሪኽ ዘለዎ ኣዝዩ መሳጢ ፍርያት እዩ።

ዓብዪ ናይ ሓፂንን ኮንክሪትን መዋቕር ኣብ ህንፀት ይርአ። ጸሓይ ኣብ ልዕሊኣ ብብርሃን ዝተኸበበት ኮይና፡ መሬት ደረቕ ኮይኑ ኣብ ህንጸት ዝርከብ ከባቢ የመልክት።

ደም በጊዕ ሕብሪ ዘለዋ መፅሓፍ ፓስፖርት ዝብል ፅሑፍ ብብጫ ሕብሪ ተፃሒፉ አብ ልዕሊ ፀሊም ድሕረ ባይታ ዘለዎ ናይ ቦርድ ቁልፊ ይርከብ፡፡

ሓረስቶት ኣብቲ ናይ ሕርሻ መሬት ኣበርቲዖም ክሰርሑ ይረኣዩ። ኣብ ቅድሚት ብጻዕዳ ጸጕሪ ዝተሸፈነ ተወላዲ ሰብኣይ ብሓጐስ ወይ ብትዕቢት ይጥምት። ኣብ ድሕሪት ክልተ ብዕራይ ምስ ዋናኦም ብትግሃት እናሰርሑ ነቲ መሬት ይሓርስዎ ኣለዉ። ብተስፋን ተፈጥሮኣዊ ቅሳነትን ዝተመልአ እዩ።

ምስ ካልኦት ዓይነት ሸቐጣት ብሓባር ናይ ዓይኒ መኹሓሊ እርሳሳት ብግፂ ይርአዩ ኣለዉ፡፡ እዚ እርሳስ ንኣጠቓቕማ ምቾት ዘለዎ ብምዃኑ ተመራፂ እዩ፡፡

እቲ ዝረኣየኒ ዘመናውን ምቹእን ኮይኑ ይስምዓኒ። ውህደት ጸሊምን ቡናውን ሕብሪ ኣዝዩ ቅዲ ዘለዎን ምስ ብዙሕ ክዳውንቲ ዝኸይድን እዩ። እቲ ጫማ ፅሩይ ዲዛይን ዘለዎ ኮይኑ ፣ ቅዲን ምቾትን ዘወሃህድ ጽቡቕን ፋሽንን ጫማ ዘርኢ እዩ።

እተን ተሰሪዐን ዘለዋ ሓደስቲ ድሙቓት ሰማያውያን ኤክስፕረስ ኣውቶቡሳት ጽቡቕ ጌረን ዝተዳለዋ ይመስላ። ፍሩይ ሕብርታቶምን ድሉው ዝኾነ ምድላዋትን ንጡፍን ተስፋ ዝህብን ስምዒት ህይወት ከተማ የለዓዕል።

እዚ ኣብ ቀጠልያ መቀመጢ ዝተዳለወ መምርሒ ቴክኖሎጂ፣ ኢትዮ ቴሌኮምን ሃገራዊ መለለዪ መንነትን ዘለዎ። ብቐሊሉ ዲጂታላዊ መለለዪ መንነት ንምእታው ዝሕግዙ ስጉምትታት ዘርኢ ዘዘናግዕ ስእላዊ ስእሊ፡ ምስ ስክሪን ሾት ናይቲ ናይ ስልኪ ኣፕ ዘለዎ እዩ።

ሰብ ሞያ ኮለን የዋቕሩ ኣለዉ፡፡ ኮለን ንሓደ ህንፃ ፀኒዑ ንኽቐውም ዘኽእል ናይ ህንፃ ዓንዲ እዩ፡፡ ናይ ፎቕ ብዝሒ ብኣንፃር ናይ ኮለን ጥንካረ እዩ ዝውሰን፡፡

ኣብዚ ቀይሕ ሽጉርቲ ኮፍ ኢሉ ይረአ ኣሎ፤ ሓደ ውሽጡ ንምግላጽ ተቖሪጹ፡ ሕብሩን ድምቀቱን ከም ህይወት ይደምቕ። ምግቢ ንምስራሕ ዝተቐረበ ይመስል፡፡

ሓንቲ ሰበይቲ ኣብ ጥቃ ብእምኒ ዝተሰርሐ ገዛ ደው ኢላ ቆፅሊ ሒዛ ሓንቲ ጤል ካብቲ ዝሓዘቶ እናበልዐት ዘርኢ ምስሊ እዩ ።

ካብ ዓይነታት ተኽሊታት ንመምቃር ወይ ንምጥዓም ዝጠቅሙና ኮይኖም ኣብዚ ዘለው ናይ ጅንጅል ሱር ተኽሊ እንትከውን ካብ ዝተፈላለዩ ሕማማት ዝከላከል ተኽሊ እዩ።

እዚ ብዙሓት ኣብ ህንጸት ዝጥቀሙሉ ዓምድታት ሓጺን ኣብ ትሕቲ ዕንጨይቲ ፍሬም ብጽፉፍ ተደራሪቦም ኣለው። ብድሕሪኦም መንደቕን ቀጠልያ ኣፍደገን ይርአ፣ ኣብ ትሕቲኦም ድማ ርጉእ ሓመድ ብብርሃን ጸሓይ ኣሎ። እዚ ንትዕግስቲ ህንጸትን ንህድኣት ተፈጥሮን ዝውክል እዩ።

ብ ኣደናቂ ጥበብ ዝተመልኦ ኣሰራርሓ ህንፃ ዝተሃነፀ ናይ ኣክሱም ኢትዮጽያ ኣየር መንገድ ዝብል ታፔላ ብሰማያዊ ኣብ ፃዕዳ ዝተፃሓፈ መሳኩቱን በሩን ንርኢ ኣለና።

ድነ ፅላል ዝዓረፎ ደስ ዝብል ገዛን ናይ ኮብል ስቶን ምንፃፍን ይርአ ኣሎ፡፡ እዚ ቦታ ብንፅህንኡ ርግኣቱን ንመዘናግዒ ክምረፅ ዝግብኦ እዮ፡፡

ኣብ ድሕሪት ጸሊም ተንቀሳቓሲ ቻርጀር (ፓወር ባንክ) ይርአ ኣብ ጉዕዞ እንከለና ምትእስሳር ንኽህልወና ዝሕግዘና ጠቓሚ መሳርሒ ምችውነትን ምህላውን ዘርኢ እዩ፡፡

እሰይ !እሰይ !ደስ ክብል ካብ ዕንፃይቲ ዝተሰርሑ ናይ ጫማ መቀመጢ ኮይኖም በዓል 7ተ ተደርዳር ኣሎ። እሰይ ! ካብ ዕንፀቲ ዝስርሑ ናይ ገዛ ኣቁሑት ብጣዕሚ እዮም ክባራት ኮይኖም።

ድሙቕን ሕጉስን ገጽ ዘለዎ ሰብኣይ ብንጹር እንትደርፍ ይርአ። እቲ ብጐድኒ ዝተጻሕፈ ጽሑፍ፡ ናይ ሙዚቃ ስኒት ስምዒት ዘምጽእ ምትንኻፍ ጽባቐ ሙዚቃን ድማ ኣዕርዩ ይውስኽ።

ካብ ናይ ቢሮ ኣቁሑት ዝበሃሉ ኣብ ብሪቲግ ብረስ ኮነ ኣብ ካልኦት ቢሮታት ወረቀት ንምቁራፅ ትጠቅም ኣቅሓ እያ እዛ ኣቅሓ እዚኣ ድማ ካብ ሓፂን ዝተሰረሐት እያ።

ዋው እዘን ዋሓላሉ ደቂ ኣነስትዮ ደስ ዝብል ኣቀራርባ ቡና እንዳቅረባ ይረአያ ኣለዋ። ኣብቲ ቅድሚአን ድማ ዝተፈላለዩ ናይ ኣቁሑ ቡናን ዝተፈላለዩ ናይ ምግቢ ዓዐይነትን ይረአዩና ኣለዉ።

ኣብ ከባቢ ከተማታት ላህሚ ብምፍራይን ብምዕባይን ናይ ፀባ ምህርቶም ናብ ዝፈተላለዩ ሕብረተሰባትን ቤት ቁርስን የከፋፍሉ። ኣላህም ብዘበናዊ መንገዲ ብምርባሕ ንባዕሎም ተጠቒሞም ንሕብረተሰብው ይጠቅሙ። እቶም ኣብ ከባቢና ዘለው ኣራባሕቲ ኣላህም ሕጉሳት እዮም።

እዚ “ሲቢኢ ብር” ዝብል ኣርማ፣ ብሐምላይ፣ ኣብ ላዕሊ ኣራንሺ ዲዛይን ዘለዎ፣ ኣብ ማእኸል ድማ ቅርጺ ቴሌፎን ዘለዎ፣ ንኣገልግሎት ሞባይል ገንዘብ ብንጹር ዝውክል እዩ። እቲ ናይ ኣምሓርኛ ጽሑፍ“ኣብ ዘለኩሞ ኩሉ አሎ”ኣብ ታሕቲ ናይ ተስፋ መልእኽቲ የመሓላልፍ።

እዚ ካብቶም ንኣሸንዳ ካብቶም ዝተዘጋጀዉ መደረካት ዘተ ሓደ እዩ ኣብ 2016 ዝነበረ ንምልከት ኣለና ኣብኡ ድማ ናይ እነካዕ ደሓነ መፃኩም ዝብል ንምልከት አለና።

እዚ ገዛ እዚ ናይ ቤት ምግቢ ፅሬቱ ዝሓለወ ካብ ዕንፀይቲ ዝተሰርሑ ወንበራትን ጠረጰዛታትን ኣለውዎ። አብ ከምዙይ ዝበለ ግልጋሎት ምውሳድ ደስ ይብል።

እቲ ጸጉሪ ጽቡቕ ጌሩ ዝተጠምጠመን ረጒድን ቁሩብ ማዕበል ዝመስል ቅርጺ ዘለዎን እዩ። ጽሬት ናይቲ ጸጉሪ ጽቡቕ ይመስል፡ ዊግ ንምስራሕ ዝጥቀሙሉ ንብረት ድማ ይመስል። ኣብ ላዕሊ ንኣሽቱ ጻዕዳ ፍሕሶታት ይረኣዩ። ስምዒት ናይ ጽባቐን ቅንጦትን እዩ።

ሓደ ዓቢ ፖስተር ተቐሪጹ ኣሎ፣ ብመሰረቱ ንሓንቲ ክለብ ልምምድ ማርሻል ኣርትስ ዘወዓውዕ እዩ። እቲ ፖስተር ጸዓትን ሓይልን ዘመሓላልፍ ኮይኑ፡ ሰባት ኣካላዊ ምንቅስቓስ ንኽገብሩ ዘተባብዕ ዝዕድም ሃዋህው ይፈጥር።

እዚ ኣርማ ናይ ኣዲስ ኣበባ ኣርማ ኮይኑ ብዛዕባ እቲ ከተማ ዘማላክት ኣርማ እዩ። እዚ ኣርማ ነታ ከተማ ድማ ይውክል ።

ትራንስፖርት ተሽኸርከት፦ እዛ ተሽከርካሪት እዚኣ ናይ ህዝቢ መጓዓዓዚት መኪና ሰላም ባስ ትባሃል ኮይና ፤ብሓደ ግዜ ብዙሓት ሰባት ክትሕዝ ትክእል ምችውትን ፈጣንን እያ።

እዚ ናይ ቀደም ጀግና ሪከርድ ሽልማት ናይ ጉያ ዘለዎ አበበ በቂላ ኢዱ ንላዕሊ ጌሩ ማልይኡ ዓሰርተ ሓደ ቁፅሪ ደው ኢሉ ፍሽክ እናበለ ዘርኢ ምስሊ እዩ።

እዛ ጓል ኣነስተይቲ ሒዛቶ ዘላ ምግቡ በቢዓይነቱ ምግቢ ይባሃል። እዚ ምግቢ ካብ ዝተፈላለዩ ዓይነት እክሊ ፀብሒ ዝተሰርሓ ብእምጀራ ዝቀርብ ዓይነት ምግቢ እዩ።

ክልተ ደቂ አንስትዮ ፀሊም ጃኬትን ዝገበረት ዝተፈላለየ ሕብሪ ዘለዎ ክዳን ዝተከደነትን አብ ዕንፀይቲ ዘለዎ ሓመደዋይ ድሕረ ባይታ ይርከባ፡፡ ሓደ ስርናየታይ ጃኬት ዝተከደነ ወዲ ተባዕታይ አብ ሓምለዋይ ቆፅሊ ዘለዎም ተክልታት ማእከል ጠጠው ኢሉ ይርከብ፡፡

እዚአ ተሽከርካሪት ሓደ ሰብ ጥራይ ትሕዝ ናይ ኤለክትሪክ ብሽክሌታ እያ፡፡ መጠና ቀላል ብምዃና ኣብ ገዛ ከም ሓደ ኣቕሓ ብቐሊሉ ክትቅመጥ ትኽእል እያ፡፡ ከምዚኣ ሳይክል ዝሓዘ እፎይታ ይረክብ፡፡

ካብ ዓይነታት ዝራእቲ ኣብዚ እንሪኦ ዘለና ምሸላ ይበሃል ምሸላ እንጀራ፣ ንዕንበባ፣ ንስዋ ዝበሉ ኽንጥቀመሎም ንኽእል ኢና። ካቭ ጣፍ ፍርይ ዝበለ ካብ ምሽላ ባሕሪ ዝደቀቀ እዩ።

ካብ ጎራብቲ ሃገርና እታ ሓንቲ ሃገረ ኤረትራ እያ። ኣብ ኤረትራን ኢትዮጵያን ብሓባር ካብ ዝዝረቡ ቋንቋታት ትግርኛ፣ ዓፋርኛ፣ ኩናምኛ፣ ሳሆኛ እዮም። ኣማኻሪ ሃገረ ኤረትራ የማነ ገብረኣብ ይበሃሉ።

ኣብ መደርደሪታት ድኳናት ብመስርዕ ዝተሰርዐ ሽሮፕ ቸኮሌት ኬንት ነቲ ቦታ ብሕብሪ ይመልኦ። ጽሬት ናይቲ ቸኮሌት ኣብቲ ምስሊ ብጥዑምን ዘጸናንዕን ስምዒት ይንጸባረቕ፤ ድሙቕ ተስፋ ምብላዕ ይመሓላለፍ።

ሓንቲ ቀያሕ ሰበይቲ ቆፃል ሕብሪ መዐመምን ፃዕዳ ኩታን ተከዲና አብ ቀይሕ ሕብሪ ሶፋ ኮፍ ኢላ ትርከብ፡፡ እዛ ሙሰሊም እዋይ ክትሽኩር መልክዓ!

መፋለጢ፦ ብሄራዊ ኣልኮልን ኣረቅን ፋብሪካ ዝብል መፋለጢ ኮይኑ ኣብዚ ፋብሪካ እዙይ ኣልኮል ከም ዘፍሪ እንዳፈለጠ እዩ። ኣብ ናይ ወልቀን ናይ መንግስትን መፋለጢ ምጥቃም ብጣዕሚ እዩ ውፂኢታዊ ።

ናይ ትራፊክ ፖሊስ ሰራዊት ኣባላት ኣብ ሓደ ኣዳራሽ ተኣኪቦም ይርአዩ ኣለዉ፡፡ ደቂ ኣንስትዮ ብሓደ ገፅ ይርአያ ኣለዋ፡፡ ደስ ዝብል ስርዓት እዩ፡፡

ኣብ መንበሪ ገዛውትን ተክልታትን ኣብ ጥቅኡ እውን ደው ዝበለት ባጃጅን ናብቲ መንገዲ ኮብልስቶን ዝተገደመት ሓንቲ መብራህቲ ዝሓዘት ባሎ እውን ኣላ።

ጫማ፦ ካብ ዝተፈላለዩ ሓደጋታት ዝኸላኸልን ብተወሳኪ እውን ከም መጋየፂ ክጠቅም ዝኽእል እዩ ። ኣብዚ ዘሎ ጫማ እውን ፀሊም ሕብሪ ዘለዎ ኮይኑናይ ደቂ ተባዕትዮ ጥራሕ ምሰ ሱፍ ዝክደን ዓይነት ጫማ እዩ።

እዋይ ደስ ዝብል ናይ ሆቴል ዝግጅት አሎ፡፡ አብዚ ሆቴል ፃዕዳ ሕብሪ ዘለዎም ወንበራትን ናይ ምግቢ መቀረቢ ጠረጴዛ ምስ ፃዕዳ ሕብሪ ዘለዎም ቦፌታትን ሶፍትን አለውዎ፡፡ ዝተፈላለዩ ሕብሪን መጠንን ዘለዎም ናይ መስተ ጠራሙዝ እውን አለው፡፡

ዓብይ ሰማያዊ ታንኪ ወይ ሳንዱቕ ኣብ ድሙቕ ጸሓይ ኮፍ ኢሉ ይረአ። እቲ ናብ ጎኒ ዝተደርበየ ወረቐትን እቲ ቀሊልን ፍሉጥን ቅርጽን ነቲ ቦታ ርጉእ መልክዕ ይህቦ፤ እቲ ሕብሪ ርጉእ ስምዒት ይህቦ።

ፍሉይ ሱፈ ዝተኸደነ ሰብኣይ እኒሀ፡፡ ገፁን ካብ ማዕጦቑኡ ንታሕትን ግን ኣይርአን ዘሎ፡፡ ናይዚ ምስሊ ዕላማ ሱፍ ንምፍላጥ እዩ ዝመስል፡፡ ደስ በሃሊ ሱፍ እዩ፡፡

እዚ ኣርማ ኢንስቲትዩት መፅናዕቲ ፖሊሲ ትግራይ። ንልምዓትን ፖሊሲታትን ክልል ትግራይ መፍትሒታትን ለበዋታትን ብምሃብ ናይ ተስፋ፣ ፍልጠት፣ ልምዓታዊ ስምዒት ዘመሓላልፍ እዩ።

ኣብ እምኒ ዝተቐርጸ ናይ ቆርበት መፍረዪ ወይ ባህላዊ መሳርሒ ኣብ መንጎ ሳዕሪ ተደፊኡ ይረአ። ኣብ ውሽጢ እቲ መዋቕር ብተፈጥሮ ዝበቖለ ሳዕሪ ናይ ቅሳነትን ጥንታዊነትን ስምዒት የመሓላልፍ።

ክልተ ቻይናውያንን ሓደ ፀሊምን ደው ኢሎም ናይ ዘመናዊ ዝኮነ ናይ ጡብ ወይ እምኒ መምረቲ ማሽን እናተዓዘቡ እቲ ጡብ ኣብ መሬት ኮይኑ ካልኦት ማሽናትን ኢና ንርኢ ዘለና ።

እቲ ሰብኣይ ፀጋመይቲ እግሩ ዳንግኡ ክሳብ ጫምኡ ዝረአ ክፍሊ ኣካል ዘለዎ ኮይኑ የማነይቲ ኢዱ ድማ ናይ የማናይ እግሮ ጫማ ሒዙ ይርከብ፡፡

ንዓይኒ ደስ ዝብል ምስሊ ብዕምበባታት ዝማዕረገ ካፊተርያ ብዝሕ ዝበለ ወንበራትን ተክልታትን ዝማዕረገ ሰብኣይ ርእሶም ጠምጢሞም ነፀላ ገይሮም በትሮም ሒዞም ኮፍ ኢሎም ሓደ መንእሰይ ኣብ ጎኖም ኮፍ ኢሉ ዘርኢ ምስሊ እዩ።

ሓንቲ ጓል ኣንስተይቲ ባህላዊ ክዳውንቲ ኢትዮጵያ/ኤርትራን ወርቂ ሽልማትን ተኸዲና ትረአ። ኣዝያ ጽብቕትን ብርሃን ዘለዋን ትመስል። እቲ ባህላዊ ክዳውንትን ሽልማትን ፍሉይ ጽባቐን ክብርን ይህባ።

እስፒል ጫማ ብጣዕሚ በሪክ ዝኮነ ናይ ሓመደዋይ ሕብሪ ዘለዎ ናይ ደቂ ኣንስትዮ ጫማ ኮይኑ ኣብ ምንፃፍ ፃዕዳ ጨጋር ተቀሚጡ ኣሎ።

እዞም መናእሰይ ኣብ ስፌት መኪና ይሰርሑ ኣለዉ፡፡ ኣቐማምጥኦም ኣብ ስልጠና ዘለዉ እዮም ዝመስሉ፡፡ ደስ ብዝብል ኩነታት ድማ ኣብ ስራሕ ተፀሚዶም ኣለዉ፡፡

ክልተ ብረት ድስቲ ኣብ ምድጃ ተሰኽቲቱ ኣሎ እታ ሓንቲት ዓባህ ኮይና ምስ መኽደና እያ እታ ሓንቲ ግን ንኢስ ኢላ መኽደን የብላን ዘላ ።

ቡና ካብቶም ንወድሰብ መነቃቃሕቲ ሓደ ኮይኑ ተፈሊሑ ኣብ ፃዕዳ ፍንፃል ዓፍርፈር ኢሉ ኣብ ቲ መቀመጢኡ ዝተቀለወ ቡና ተገይሩሉ ኣብ ጠረቤዛ እዉን ቅሉው ቡና ንሪኢ ኣለና።

ናይ ዕረ ሳሙና ገፅ መሕፀቢ ፀረ- እርጋን እዩ። ዕረ ሳሙና ማዕረ ክንደይ እዩ ናይ እርጋን መማሓየሺ እንተኮይኑ ንመኩሮ ፅቡቅ እዩ ።

ሓድ ገባር ዕለታዊ ናብርኡ ንክመርሕ ካብ ኽርምቲ ናን ኽርምቲ ኣብ ዓምት ኽልተ ግዜ ብዝገርም ናይ ባሕላዊ ማሕረስ እዩ። ክልተ ክፍቲ ምስ መሳርሒኡ ስፊሕ ምርየትን ንርኢ ኣለንቅ እቲ ኣብ ክሳዶም ዘሎ ዕንፀይቲ እንታይ እዩ?

ፈደረሽን ኤርትራ ምስ ኢትዮጵያ ዝብል ፅሑፍ ብጻዕዳ ሕብሪ ተጻሒፉ ኣብ ደሚቅ ዕንቃይ ድሕረ ባይታ ይርከብ። ክልተ ፀሊም ሱፍ ዝተከደኑ ሓለፍቲ ዝባን ንዝባን ተቀሚጦም ይርከቡ።

እዚ ኣብ ንድቂ ተጠቒ ዘሎ ፅሑፍ ኣብ ኣኽሱም ኣብ ዘለዉ ታሪካዊ ቦታታት ዝርአ እዩ፡፡ እዚ ናይቲ ታሪካዊ ቦታ መግለፅታት እዮም ከዓ ብኸምዚ ዝጥቅዑ፡፡

እዘን ደቂ ኣንስትዮ ኮይነን ብዛዕባ ባህሊ ዓደን እደክበራ ዝፍለጥ እንትከውን ብኣብዛሓ ኣብ ትበግራይ ዝፍለጥ እንትከውን ባህላዊ ክዳን ተከዲነን ባህላዊ ቁመኖ ተቆኒነን ሰቲ ወይ ሳዕሪ ነገር ኣብ ክዳነን ገይረን ባህሊ ዓዲን ይክብራ ኣለዋ

ሓደ ወሲ ወይ ሰብኣይ ፃዕዳ ዝተጠለፈ ባህላዊ ክዳን ተኸዲኑ ደው ኢሉ ኣሎ ደው ኣባሓሕልኡ መስትረሠያት ዝሪኢ ዘሎ እዩ ዝመስል ።

ኣብ ጽርግያ ብዙሓት መንእሰያት መንፈስ ዝመልኡ፡ እናደረፉን እናሳዕስዑን ይኸዱ። ገለ ካብኣቶም ዝተፈላለዩ ታሪኻውን ሃገራውን ምልክታት ዝሓዙ እዮም። እዚ ምልክት ቅንዕና ዝመልኦ መንፈስን ማዕርነትን ኮይኑ፡ ኣብኡ ድማ ሓይሊ ምዕባለን ምንቅስቓስን ይስመዓካ።

ንኺድ ፍረ ቡን ንርአ። ቡን ብጻዕዳ ጽማቝ ኣብ ልዕሊ ልኡም ሓዊ ይፈስስ፤ ጨናኡ ንኣየር ይመልኦ ዘሎ እዩ፣ እዚ ናይ ንግሆ ውዑይን ዕረፍትን እዩ።

ኣብ ጥቓ ማይ ደው ኢልካ መሳጢ ትርኢት እዩ። ኣድጊ ሕብራዊ ጀሪካናት ሒዛ ኣብ ሕቖኣ ደው ኢላ፤ እቲ ሓደ ቀይሕ፡ እቲ ካልኣይ ጻዕዳ እዩ። እዚ ኣረኣእያ እዚ ንህይወት ገጠርን ትዕግስቲ ምእካብ ማይን ብንጹር ዝገልጽ እዩ።

ሓደ ሰብኣይ ኣብ ቅድሚ እቲ ሰማያዊ መድረክ ኣብ ሓደ ጠረጴዛ ኮፍ ኢሉ ቅልጽሙ ዘርጊሑ ይርአ፤ ኣብ ቅድሚኡ ጥርሙዝ ማይን ወረቐትን ኣሎ። ድሒሩ እቲ ጽሑፍ 'ቤት ምኽሪ ኣትላንቲክ' ይብል።

ሓደ ዓቢይን ጽቡቕን ቤተክርስትያን ምስ መስተንክር ቦርሳ ደው ኢሉ ኣሎ። እተን ቀጠልያ ናሕሲ ዘለወን ቤተ ጸሎት ተንሲአን ነቲ ሰማያዊ ብርሃን ይጥምታ። እቲ ብስቕታን ልባዊ መንፈሳዊ ሰላምን ዝተመልአ ኣረኣእያ ንልቢ የህድኦ።

እዚ ኣዝዩ ከቢድን ሓደገኛን ኩነታት እዩ፣ ኣብ ዝኾነ እዋን ክትጥሕል ወይ ክትግልበጥ ትኽእል እያ። መብዛሕትኡ ግዜ ኣብ ባሕሪ ማእከላይ ባሕሪ ወይ ካልእ ሓደገኛ መስመራት ስደት ዘጋጥም ዘሕዝን ፍጻመታት ዘንጸባርቕ እዩ። ምልክት ፍርሕን ብስጭትን ንህይወት ዘስግእን እዩ።

እዚ ኣብ ምስሊ እንሪኦ ዘለና ብራና ሬስቶራንት ዝባሃል ካፌ እዩ። እቲ ገዛ እውን ብባህላዊ ወይ ድማ ካብ እምኒን ጭቃን ስተሰርሓ ገዛ ማዕፅኡ ድማ ካብ ጣውላ ዝተሰርሐ ይረአየና ኣሎ።

እዚ ኣብ ባህላዊ ገዛ ዝተሰርሐ መንበር ዘርኢ እዩ። ኣብዚ ባህላዊ ገዛ ሕብራዊ መሶብን ባህላዊ ቦርሳታትን ኣብ መንደቕ ተንጠልጢሎም ኣለው። ኣብ ትሕቲኡ ጠረጴዛን ባህላዊ መንበርን ተተኺሉ ኣሎ።

ጥርሙዝን ብርጭቆን ናይቲ መስተ "ዳንኪራ" ስትሮቨሪ ማርጋሪታ። እቲ መስተ ቀይሕ ሕብሪ ዘለዎ ኮይኑ 6% ኣልኮል ዝሓዘ እዩ። እቲ መስተ ብስትሮቤሪን ቆጽሊ መንቱስን ዝተሰለመ ኮይኑ፡ ጽቡቕ ከም ዝመስል ይገብሮ።

ቀጠልያ ቆቢዕ ዘለዎ ጻዕዳ ጥርሙዝ ሻምፖ ይርአ። እቲ ጥርሙዝ ኣብ ሰማያዊ ቀጠልያ ፕላስቲክ መንበር ደው ኢሉ ኣሎ። ኣብ ድሕሪት መንደቕን ካልእ ኣቕሑ ክሽነ ዝመስሉ ነገራትን ድብዝዝ ይብሉ።